ብጣዕሚ ደስ ዝብል ሶፋ ምስ ወንበሩ ኣብ ፅቡቅ ገዛ ኣሎ መብራህቲ እውን በሪሁ ኣሎ ። ዋጋ ናይቲ ሶፎ ክንደይ እዩ ?

ዝተፈላለዩ ናይ ኣወዳትን ኣዋልድን ብዝሕ ዝበለ ጫማታት ኣሎ ። ቀይሕ ፣ቢጫ፣ ቡናማ፣ ፃዕዳ፣ ሸበጥ ነገር ኣሎ። እቲ ፀሊም ጫማ እንታይ ይበሃል ?

እዚ ካብ ቆርበት ዝተሰርሓ ሸበጥ ንምርጋፁ ምቹው እዩ፡፡ ኮይኑ ግን ረቂቕን ቀሊልን እዩ፡፡ እዚ ጫማ ንነዊሕ ጉዕዞ ይጠቅም ዶ ይመስለኩም?

እዚ ኣብቲ ከውሒ ዝተቐርጸ ጥንታዊ መስኮትን መንገድን ዘርኢ እዩ። ኣብቲ መንደቕ ዝተፈላለየ ሕብሪ ዘለዎም ቅርጽታት ቤተ መቕደስ ስለዘለዉ፡ እቲ ካብ ላዕሊ ብቐጢን መስመራት ዝኣቱ ብርሃን ተፈጥሮኣዊ ጽባቐ ይፈጥር።

በዚሒ ዘለዎ መናእሰይ ኣበ እንዳ ስዋ ከፍ ኢሎም ስዋ ይሰትዩ ኣለው። ኣብ እግሮም ድማ ናይ ስዋ መስተይ ኣሎ ኰይኑ ካብ ምንታይ ዝተሰረሐ ይመስለኩም?

ሓንቲ ጓል ኣነስተይቲ ኣብ እንዳ ቁንጅና ሳሎን ጨጉሪ ርእሳ ትስራሕ ኣላ፡፡ እታ በዓልቲ ሞያ ጠጠው ኢላ እያ ነቲ ስራሕ ትሰርሖ ዘላ፡፡ እዚ መድከሚ ዶ ኣይኮነን?

ናይ ሓጎስን ባህልን ጽምብልን ስምዒት የመሓላልፍ። ኣብ ከባቢኣ ዘለዉ ሰባት እውን ኣብቲ ጽምብል ወይ ስነ-ስርዓት ይሳተፉ ኣለዉ። እታ ሰበይቲ ወይ ሰብኣይ ሒዛቶ/ዎ ዘላ/ሎ ጻዕዳ ጽላል ቀንዲ ዕላማ እንታይ እዩ?

ብጫ ሕብሪን ቀይሕ ሕብሪን ሰማያዊ ሕብሪ ዘለዎን ተደርዲረን ዘለዋ ኮይነን ኣብ ናይ መስኖ ዘለው ተክልታት ካብ ዒላ ናብቲ ተክሊ ዝወስድሉ ሓይሊ እንታይ ይብሃል?

እዚ ኣብ ከተማ ኣኽሱም ዝርከብ ናይ ንጉስ ባዜን መካነ መቓብር እዩ፡፡ እዚ ንጉስ ምስ ልደት ኢየሱስ ክርስቶስ ዝተተሓሓዘ ታሪክ ዘለዎ ምዃኑ ትፈልጡ ዶ?

ኣናእሽቱ ኤክካቬተራት ተር ኢለን ይርአያ ኣለዋ፡፡ ክንድዚኣን ዝንእሳ ኤክስካቬተራት ርእየ ኣይፈልጥን፡፡ ብዝኾ ኤክስካቬተራት ኣብ ስራሕቲ ኮንስትራክሽን እንታይ ዓይነት ረብሓ ይህባ?

ናይ መደቀሲ ጫማ ካብ ጨርቂ ዝተሰረሓ ብጣዕሚ ፎኪስ እንትከውን ኣብ ትሕቲ ዓራት ዝቅመጥ ጫማ እንትከውን፣ ክትገብሮ ከለካ ብጣዕሚ ምቹው እዩ።

ሓደ ቀይሕ ሰብአይ መነፀር ገይሩ ሓመደዋይ ሕብሪ ሱፍ ገይሩ የማናይ ኢዱ ናብ ማእገሩ ገይሩ አብ ሓመደዋይ ሕብሪ ድሕረ ባይታ ይርከብ፡፡ ናይዚ ቀይሕ ሰብአይ ሹም መን ይበሃል?

እዚ ናይ ኣርቶዶክስ ሃይማኖት ኣባታት ስእሊ ከም ናይ ስላኣሰ ስእሊ ኣምላክ መድህናዓለም ወዘተ እንትከውን በብሽማቶም ዝተፈላላዩ ስእሊ እንትከውን እዚ ስእሊእዚ ብከመይ ይሳኣል ይመስለኩም ትፈልጥዎዶ ትኮኑ?

ክቡር ወይ ክብርቲ ጋሻ ዝብል ፅሑፍ ዘለዎ ባጅ ዘንጠልጠለን ኣብ ማእገሩ ሽርጥ ዘሓንገበ ሰብኣይ ይርአ ኣሎ፡፡ እዚ ሰብኣይ ተጋዳላይ ዶኾን ይኸውን?

እዚ ሎጎ ቤት ፅሕፈት ጉዳያት ወፃኢ ትግራይ የርኢ። እቲ ኣርማ ብሓደ ወገን ቀይሕ ሕብሪ ዘለዎ ኮይኑ ኣብ ማእከሉ ቀይሕ ወተሃደራዊ ቀለቤትን ባንዴራን ኣለዎ። ኣብ ታሕቲ"ቤት ፅሕፈት ወፃኢ ጉዳያት ትግራይ"ተፃሒፉ ኣሎ። እቲ ኣርማ ብቅርጺ ዝነቐጸ ስርናይን ባህላዊምልክታትን ዝተኸበበ እዩ።

ዶዘር ጐደና ኣብ ምፅራግ ከይዲ ትርከብ ኣላ፡፡ እዛ ማሽን ኣብ ስራሕቲ ኮንስትራክሽን ዓብዪ ረብሓ ኣለዋ፡፡ ናይዛ ማሽን ረብሓ ብምንታይ ክግለፅ ይኽእል?

ኣብ ትግራይ ካብ ዝርከቡ ባህላዊ መስተ ሓደ ዝኮነ ስዋ ካብ እክልን ጌሾ፣ ቡቅሊ ዝስራሕ ኮይኑ፣ ብመለሌክ /ሻሃነ/ ክትሰትዮ ብጣዕሚ ደስ ከምዝብል ትፈልጡ ዶ?

ካርታ ዝበሃል መፃወቲ ደርዲሩ ዝሓዘ እኒሀ፡፡ እዞም መፃወቲ ኣብ እንዳ መርዑን ሓዘንን ኣብ ግልጋሎት ይውዕሉ፡፡ ግን ብገንዘብ ካርታ ምፅዋት ነውሪ ዶ ኣይኮነን እዩ?

ኣርባዕተ ነካል ዘለዋ ሻምቦቆ ብ ክልቲኡ ኣፍ ድም ፀሊም ዝተሸፍነ ኣብ ኢድ ተተሒዙ ኣሎ ። እንታይ ዕይነት ድምፂ የውፅእ ?

ኣብዚ ብዙሓት ሰባት ብብዙሕ ጉጅለ ተኣኪቦም ይረኣዩ። ብዙሓት ዝተፈላለዩ ቀያሕትን ቡናውን ባነራት ዝሓዙ ኮይኖም፡ ገሊኦም ድማ ቀይሕን ብጫን ክዳን ተኸዲኖም ይረኣዩ። ሓደ ዓይነት ናይ ሰልፊ ወይ ደገፍ መእተዊ ምዃኑ ዘመልክት እዩ።

ሰለስተ ደቂ ኣንስትዮ ደው ኢለን ኣለዋ ድሕረ ባይትአን ድማ ማያዊ ኣካል እዩ ። ሰላምታ ዝብል ፅሑፍ ኣሎ ። ኣብይ ቦታ ይርከብ

ደቂ ኣንስትዮ ንመፀባበቂ ዝጥቀማሉ ከም ኣዝማል ይሕ፣ ሓመደዋይ፣ ሮዛ፣ ቆፃል ዝመሳሰሉ ኣለዉ ። እቶም ኣብ ላዕሎም መሰንተር ዝመስል ዘለዎም እንታይ እዮም ?

ብዙሓት መሳኩትን ዓብይ ህንፃ ፃዕዳ ሕብሪ ዝተቀለመ ኮይኑ ዓበይቲ ተክልን ናይ መብራህቲ ባሎ ፃዕዳን ሰማያዊን ሕብሪ ዘለዎ ኣበይ ከባቢ ይርከብ ይከውን?

ዝተፈላለዩ ዓይነትን ሕብሪን ዘለዎም እርሳሳት አለው፡፡ ንአብነት ቆፃልን ቀይሕን ሕብሪ ዘለዎም ዝተፀረቡ እርሳሳ አብ ሓመኩሽታይ ሕብሪ ድሕረ ባይታ ይርከቡ፡፡ ናይ ሓደ እርሳስ ዋጋ ክንደይ እዩ?

እዚ ሓደ ናይ ቅርሲ ማእከል እንትከውን እዚ ድም ኣብ ጥንታዊት ኣክሱም ዝርከብ ናይ ሙዚየም ወይ ናይ ቀደም መቃብር ዝርከቦ ቅርሲ እዩ።

ሜስ ካብ ማዓዝ ዝስራሕ ባህላዊ መስተ ኮይኑ ኣብ ጥርሙዝ ኮይኑ ኣብ ጣውላ ኣሎ። እዚ ጥርሙዝ ሜስ ሒዙ ዘሎ እንታይ ይበሃል ሽሙ ?

ስዋ ናብ ዕንቋይ ሕብሪ ዘለዎ መስተይ እናተቀድሐ ቡዙሕ ፃዕዳ ሕብሪ እናውፅአ አብ ፃዕዳን ቆፃልን ሕብሪ ዘለዎ ምንፃፍ ተቀሚጡ ይርከብ፡፡ ናይ ሓደ ዋንጫ ስዋ ዋጋ ክንደይ እዩ?

ኣብ ተኽሊ ባናና ዝተሰቕለ ዕስለ ዝበሰለ ብጫ ባናና እዩ። ፍረታት ብተዛማዲ ሓጸርትን ረጒድን እዮም፣ እዚ ዓይነት ሓጺርን ጥዑምን ባናና ኣብ ዕዳጋታት ኢትዮጵያ ብተለምዶ ዝፍለጥ ወይ ዝጽዋዕ እንታይ እዩ?

ብዓልቲ ኣርባዕተ ጎማ ትራክተር ንምሕራስ ትጠቅም ። እታ ትራክተር ቀይሕን ሰመያዊ ሕብሪ ኣለዋ ። ትራክ ተር ኣብ ስዓት ክንደይ ሄክታር ትሓርስ ?

ኣብ ላዕሊ ንዕውትነት ኢትዮጵያውያን ኣትሌታት ዘኽብር ናይ ጽሑፍ መፋለጢ ኣሎ። ኣብ ታሕቲ ኣብ ዝተፈላለየ ክፋላት ዝተሰርዐ ስእሊ፤ ኣብቲ ብጸጋም ዘሎ ዓቢ ክፋል፡ ኢትዮጵያዊ ሕብሪ ዘለዎ ክዳን ዝለበሰ ኣትሌት፡ ናይ ዕምባባ ስነ-ጥበብ ሒዙ ኣሎ።

ሓምለወት ተክሊ ዕንበባ ቀይሕ ሕብሪ ዝሓዘት ኮይና ኣብ ጥቅኡ ድማ ናይ መብራክቲ ቦሎ ብፃዕዳን ሰማያዊን ሕብሪ ዝተቀለመ እውን ኣሎ። እታ በቲ ተክሊ ዝተሸፈነት እንታይ ይመስለኩም?

ሓደ ጨጓር ነብሪ ቀይሕ፣ ፀሊምን ፃዕዳን ሕብሪ ዘለዎ ነብሪ አብ ዝደረቀ ሳዕሪ ኮፍ ኢሉ አብ ፃዕዳ ዝደረቀ ሳዕሪ ድሕረ ባይታ ይርከብ፡፡ እዚ ነብሪ ደቂሱ ድዩ?

ሓንቲ ቀጣን ጓል አንስተይቲ ፃዕዳን ዒባን ሕብሪ ዘለዎ ክዳን ተከዲና አብ ፃዕዳን ቀይሕን ዝተለመፀ መንደቅን ድሕረ ባይታን ትርከብ፡፡ ስፒል/በሪክ ጫማ ንጓል አንስተይቲ አድላይ ድዩ?

እዚ ድሙቕ ሕብሪ ብብዝሒ ክትሕትም እትኽእል ዓባይ ማሕተም ኣብ ዘመናዊ ቤት ሕትመት ክትሰርሕ ትረአ። እቲ ሕብራዊ ወረቐት ካብታ ማሽን ተጠቕሊሉ ይወጽእ፣ እቲ ቦታ ድማ ድሉውን ተመሊኡን ይረአ።

ናይ ኣሜሪካ ባንዴራ ትውልብለብ ኣላ፡፡ ኣብዛ ባንዴራ ብርክት ዝወሉ ናይ ከዋኽብቲ ምስሊ እኔዉ፡፡ እዞም ከዋኽብቲ ውክልንኦም ወይ ትርጉሞም እንታይ እዩ?

መናእሰያት ኣብ በሪኽ ቦታ ናብ ዝርከብ ገዳም ይድይቡ ኣለዉ፡፡ ገለ ድማ ካብኡ ይወርዱ ኣለዉ፡፡ እዚ ትእይንት ካብ ናይቲ ገዳም በዓለ ንግስ ዝነቐለ ዶ ይኸውን?

እዞም መስቀላት ዘይነጻጸል ኣካል ባህልን ሃይማኖትን ኢትዮጵያ ኮይኖም፡ ካብ ጥንቲ ኣኽሱም ጀሚሮም ምልክት መንነት ክርስትና ኢትዮጵያ ኮይኖም ጸኒሖም እዮም። ነፍሲ ወከፍ መስቀል ብዲዛይንን ቅርጽን ፍሉይ ክኾን ዝኻኣለ ስለምንታይ እዩ ትብሉዎ?

ኣብዚ ሕዚ እዋን ናይ ዶላር ሸርፊ ምውሳኽ ሰባት ጥዑይ ጫማ ናይ ምግዛእ ዓቅሚ ስለዘይብሎም ናይ ፕላስቲክ ጫማ ኣብ ምግዛእ ይርከብ። እዞም ናይ ፕላስቲክ ጫማታት ብዝተፈላለየ በላሕቲ ነገራት ተለይሎም ስለዝቅደዱ ንምርጋፆም ነፃነት የብሎምን።

ኣብ ቀዳማይ ገጽ ወርሓዊ ጋዜጣ ሚኒስትሪ እቶት ኢትዮጵያ "እቶትና፡ ህይወትና"። እቲ ቀንዲ ኣርእስቲ "ዘይርሳዕ ዝና" ዝብል ኮይኑ፡ ብዛዕባ ኣሰራርሓ ውደባ ክልል ትግራይ ዝምልከት ጽሑፋት ዝሓዘ እዩ። እዛ ጋዜጣ ብቐንዱ እንታይ ዓይነት ጉዳያት እያ ትሽፍን?

ብዙሓት ሰባት ናይ ራያ ባህላዊ ክዳን ተከዲኖም በትሪ ሒዞም ይስዕስዑ ኣለዉ ። ኣብ ራያ ብ ደሚቅ ዝክበር ብዓል እንታይ ይበሃል ?

እዚ ኣብ ወሰን መንገዲ ዓብዪ ዕዳጋ ተጣይሹ ኣሎ፤ ኣብ ቅድሚ ድኳናት ብዙሕ ክዳውንቲ ይሽየጥ ኣሎ። ናይ ድኳን ምልክታት ኣብ ላዕሊ ተዘርጊሑ ኣሎ፣ ሰባት ድማ ብቐሊሉ ኣብ መንገዲ ይኸዱ ኣለዉ።

ሓንቲ ዝተጠለፈ ዓለባ ዓዲ ተኸዲና ትርአ ኣላ፡፡ እዚ ዓለባ ዓዲ ፍሉይ ዝገብሮ ሕብሩ ፀሊም ምዃኑ እዩ፡፡ ከምዚ ዓይነት ሕብሪ ግን ናትና ሰብ ዝቕበሎ ዶ ይመስለኩም?

እዚ ክሳብ ክንደይ ጽብቕትን ዘገርምን እዩ? ተፈጥሮ ባዕሉ ብብራሽ ዝቐብኦ ይመስል። እቲ ቀጠልያ ጎቦታት፡ ሰማያዊ ሰማይን ኣብ ርሑቕ ዝርከብ እምባን ናይ ሰላምን ቅሳነትን ስምዒት የምጽእ ኣይመስለካን?

እዚ ጫማ እዚ ናይ ደቂ ባዕትዮ እንትኮን ኣብዝሓ ደቂ ተባዕትዮ ድማ ይመርፅዎ እዮም። እዚ ጫማ ንምርጋፁ እውን ብጣዕሚ ምቸት ዘለዎን ግልጋለቱ እውን ደሓን እዩ።

እዚ ካብ ቋነቁራ ሽክና ዝስራሕ ባህላዊ መቐመጢፀባ፣ ቡናዊ ሕብሪ ዘለዎ ኮይኑ ኣብ ላዕሊ ድማ ዓቢ መውጽኢ ትኪ ኣለዎ። ብተለምዶ ጸባ ንምኽዛን ወይ ንዕጣንን ካልእ ጨናዊ ነገራትን ንምትካኽ ይጥቀመሉ። እዛ ኣቕሓ ክልላት ኢትዮጵያ እንታይ ትበሃል?

ብዝሕ ዝበለ ናይ ሰብ ምንቅስቓስ ኣብ ዘለዎ ከባቢ ሓደ ሰብ ኣራንሺ ኣብ ዓረቢያ ፅዒኑ ይሸይጥ ኣሎ፡፡ እታ ዓረቢያ ንምንታይ ትጠቕሞ ይመስለኩም?

እዚ አብ ምድያ ቃለ መጠየቅ ዝግበሮ ዘሎ ብናይ ኢትዮጵያ ተለቨጂን ኮይኑ ናይ ትምህርት ምንሰተረ ሓላፊ እንትከውን እዚ ሰብ መን እዳተባሀለ ይፅዋዒ?

ሰለስተ ሰባት ናብ መስቀል ዘለዎ ቤተ እምነት ይከዱ ኣለዉ ። እዚ መስቀል ዘለዎ ቤተ እምነት እንታይ ይበሃል ኣብይ ቦታ ከ ይርከብ ?

እዚ እንዳ መዘናግዒ ቦታ እዩ ዝመስል ዘሎ ሰባት 'ውን ከፍ ኢሎም ኣለዉ፡ ኣብ ቕድሚቶም ዓበይቲ አእዋም ይረኣ ኣሎ ቖፅሊ ዘለዋ ' ዶ ይመስል ?

ፀላም ኮይና ኣንቴና ዘለዋ ኣብ ጣውላ ተቀሚጣ ኣላ ። መስኮት ብቤትሮ እውን ብድሕሪታ ኣሎ ። እታ ፀላም ነገር እንታይ እያ ?ንምንታይ ትጠቅም ?

መኻይን ዝምረታሉ ፋብሪካ ይርአ ኣሎ፡፡ ኣብዚ ፋብሪካ መኻይን ከም ዝኾነ ደቂቕ ምህርቲ ብብዝሒ ይምረታ ኣለዋ፡፡ ናይ ሰብ ኢድ ዘይርአዮ ከይዲ ምምራት እዩ፡፡ የግርም ዶ?

እዚ ከተማ ኮይኑ ዝተፈላላዩ ሰባት ከም ከዝንህው እንትከኑ ዝተፈላላያ ተሽከርከርቲ ከም በጃጅ ዝበሉ እንትከኑ ሓደ ኣቦ ናይ እስልምና ሃይማኖት ቆብ ዝገበሩ ከም ዝንህው ኮይኑ እዚ በጃጅ ዝብል ሽም ካበይ መፅኡ ትርግሙስ እንታይ ይከውን ትብሉ?

ኣብ ሓደ ጎደና ከተማ ብብዝሒ ዝተጨናነቐ ውድድር ይረአ፤ ብጽፉፍ ዝተሰርዐ ብጫ ክዳውንቲ ብቀይሕ ፊደላትን ካልእ ምልክታትን 'ኢትዮጵያዊ' ዝብል ቃል ተጻሒፉ ኣሎ። ጸኒሖም ብዙሓት ተሳተፍቲ ኣብ ሓደ ዓቢ ጽርግያ ብሓባር ይግዕዙ፤ ህንጻታት ከተማን ናይ መወዓውዒ ባነራትን ብጎኒ ይረኣዩ።

ብትምህርቲ ሚኒስተር ፌዴራላዊ ዲሞክራሳዊ ሪፐብሊክ ኢትዮጵያ ብትግርኛ ቋንቋ ዝተዳለወ መፅሓፍ ኬሚስትሪ ናይ ሻምናይ ክፍሊ እንትከውን መምሃራን በቲ መፅሓፍ መሰረት ንተማሃሮ ይምህሩሉ።

ሓደ ሰብኣይ ናይ ርእሲ መዐመሚ ጌሩ ኣብ ማእገሩ ኣብ በትሪ ደርሆታት ሒዙ ኣሎ እዚ ሰብኣይ ጃኬቱ ሓመደዋይ ሸሚዙ እንታይ ሕብሪ ኣለዎ ?

ኣብዚ ክልተ ወተሃደራዊ ክዳን ዝለበሱ ወተሃደራት ብደበና ተሸፊኖም ኣብ ማእከል ጽርግያ ክሰግሩ ይረኣዩ። ብድሕሪኦም ሓያሎ መካይን ዝንቀሳቐሳ ወይ ደው ኢለን ይረኣያ። ኣብ ታሕቲ፡ናይ ቴሌቪዥን ዜና ሓበሬታን ጽሑፍን ይርአ። ኣብ ከባቢኡ ዘሎ ኣየር ከም ብርሃን ፍርቂ መዓልቲ እዩ።

ኣብዚ ኣብ መሬት ሓሙሽተ ዕንጨይቲ መንበር ኣለዋ፣ ብኢድ ዝተሰርሐ ጨርቂ ጠረጴዛን ዝተቐብአ ፓነላትን ኣለወን። ኣብ ማእከሉ ሓደ ዓቢ ዝተሰፍየ ጨርቂ ጠረጴዛ ኣሎ። ኣብ መሬት ዝተዘርግሐ ዓብይ ቆርበት በጊዕ ይረአ። ኣብ ስእሊ ዘለዉ መንበር ካብ ምንታይ ዝተሰርሑ እዮም?

ተምሃሮ ኣብ ወንበሮም ኮፍ ኢሎም ኣብ ቅድሚኦም ጠረጵዛ ኣሎ ደፍተሮም ገንፂሎም ኣለዉ እታ መምህሮም ፃዕዳ ጋቦን ጌራ ደው ኢላ ኣላ። እቶም ተማሃሮ ዝገበርዎ ዩኒፎርም እንታይ ሕብሩ?

ህፃውንቲ ተማህሮ እቱይ ሓደ ተማህራይ ሙሉእ መላጥን እቱይ ሓደ ድማ ቁንጫቁንጮ ዝተላፀየ ተማህራይን ኣለው። እታ ፃዕዳ ሕብሪ ዝገበረት ሓንቲ መምህር ኣብ ኢዳ ሒዛቶ ዘላ እንታይ ይመስለኩም?

ዝተፈላለዩ ፅላላት ዘለዉዎ ሓምለዋይ ቦታ እዩ ። ኣብቲ ፅላል ወንበር ምስ ጠረጴዛ ኣሎ ። ንይዚ ቦታ ሹም እንታይ ይበሃል ?

ሰለስተ ጽቡቕ ኣከዳድና ዝለበሱን ዩኒፎርም ዝለበሱን ኣብ ጥቓ ሓደ መንደቕ ኮፍ ኢሎም ኣለዉ። ኩሎም ብሞባይሎም ተጸሚዶም ከምዘለዉን፡ እዚ ድማ ጽልዋ ዘመነ ቴክኖሎጂ ዘርኢ እዩ። ሓደ ካብኣቶም ድማ ምልክት ጥንቃቐተጠቒሙ ኣሎ። ብስልኮም ክሳብ ክንደይ ኣገዳሲ ይሰርሑ ኣለዉ?

ኣብ ሓደ መደርደሪ ድኳን ከም 'ሮዝ'ን 'ሄዋን'ን ዝኣመሰሉ ናይ ጽሬት ናፕኪናት፡ ከምኡ'ውን ከም 'ኣዲስ ሻሂ'ን 'ጂሩም' ሻሂን ዝኣመሰሉ መዓልታዊ ሃለኽቲ ፍርያት ይቐርቡ። ብድምር ክንደይ ዕሹግ 'ሄዋን' ዝብል ምልክት ዘለዎ ሳኒታይዘር ናፕኪን ኣሎ?

ኣብ ዝኾነ ሜዳ ብዙሕ ተንዲኖ በብምድቡ ተደርዲሩ ይርአ ኣሎ፡፡ እዚ ንብረት ንምስራቕ ዘይምቹ ኮይኑ ድዩ ከምዚ ኣብ ሜዳ ተደርዲሩ ይርአ ዘሎ?

ቡን ይፈልሕ ኣሎ፡፡ ቡንን ምግብን ድማ ኣብ ሓደ መኣዲ ቀሪቡ እኒሀ፡፡ ምግቢ ኣብ ሓደ መኣዲ ምብላዕ ባህልና እዩ ነይሩ፡፡ ሎሚ ኸ እዚ ባህሊ ኣብ ገለ በዓላት ይርአ ዶ?

ኣብ ናይ ዕዳጋ ቦታታት ካብ ዝሽየጡ ነገራት እቲ ሓደ ባህላዊ መጋየፅታትን መገልገልታት እዮም። እዞም ባህላዊ መገልገልታት ዝገዝኡ ሰባት ብፍፁም ነፃነት ዝደልዩዎም መገልገልታት መሪፆም ናይ ምሕታት ባህሊ ከይብዩ ይግባእ።

ናበር ናይ ትግራይ መራሒ ወይ ግዚያዊ ምምሕዳር ዝነበረ ጌታቸው ረዳ ኣብ መድረክ ኮይኖም ብድሕሪኦም ትግራይ ክልላዊ መንግስቲ ዝብል ፅሑፍ ዘለዎ ኮይኑ እንታይ ሒዞም ኣለዉ?

ክልተ መራሕቲ ኣብ ካይሮ ይረኣዩ። ኣብ ድሕሪት ባንዴራ ግብጽን ናይ ቀደም ካርታ ሩባ ኣባይን ኣሎ። እቲ ዝርርብ ክልተኣውን ዞባውን ጉዳያት ይመስል። እዚ ኣብ መንጎ ክልቲአን ሃገራት ዝነበረ ወጥሪ ኣብ ምቅላል ክሳብ ክንደይ ኣበርክቶ ገይሩ?

እዚ ባህላዊ ክዳውንቲ ተኸዲና፡ ብሕብራዊ ጸቢብ ስልማት ዝተሰለመት መንእሰይ ዘርኢ እዩ። ሕብራዊ ዝተጠምጠመ ጸጉሪ፡ ሉል ዝተሸፈነ መሸፈኒ ርእሲን መስቀላዊ መንጠልጠሊ ክሳድን ተኸዲና እያ። እዚ ባህሊ ጽባቐኡ እናዛረቡ ብስቅታ ፍሉይ ቁራጽ ጽባቐ ዘርኢ እዩ።

እዚ ኣብ ህዝባዊ ኣኼባ ወይ ሰልፊ ዝተኻየደ ዓቢ ባነር ዘርኢ እዩ። ኣብ ናይ ትግራይ ባነር ዝተጻሕፈ መልእኽቲ ኣብ ህዝባዊ ኣኼባ ክቐርብ ይራኣዩ። እቲ ጽሑፍ ብቀለም ዝተሸፈነ ኮይኑ፡ ምልክት ባንዴራ ኣብ ማእከል ብንጹር ይርአ ኣሎ።

ኣብ ትግራይ ካብ ዘጋጠመ ኩናት ንጥሜት ዝተቃልዐ ህዝቢ ካብ ገበርቲ ሰናይ ዝተዋሃበ ክክዕ ንፀብሒ ዝከውን እንዳሰፈረት እንትከውን፣ ተፀባይ ረዴኤት ምኳን ብጣዕሚ ሕማቅ እዩ።

ሓደ ካብቶም ኣብ ኦሞ ሸሎቆ ኢትዮጵያ ዝነብሩ ቀቢላታት ሙርሲ ወይ ሱሪ እዮም። ዓቢ ጻሕሊ ከንፈር ምልክት ጽባቐን ሓይልን መንነትን እዩ፣ ክሳዶምን ቅልጽሞምን ባህላዊ ኣምባርን ካልእ ሽልማትን ይገብሩ። እዚ ካብ ጽልዋ ዘመናዊ ዓለም ክሳብ መዓስ ክቕጽል ይኽእል?

ኣብዚ ሽዱሽተ ሰባት ኣብ ቅድሚ ሓደ መድረኽ ደው ኢሎም ይረኣዩ፡ ኩሎም ሕብራዊ፡ ወግዓዊ ናይ ቤት ጽሕፈትን ንግድን ክዳውንቲ ተኸዲኖም። ብድሕሪኦም ድማ ናይ ትካል ኣርማን ናይ ጽሑፍ መፋለጢን ኣብ መንደቕ ይረአ። መብዛሕትኦም ተዓዘብቲ ኣብ ናይኣኼባ ሞድ ከምዘለዉ ዘርኢእዩ።

ኣብ ሕደ ባኮ ዝመለአ ፈልሲ ኣሎ ።እቲ መሬት ብ መስኖ ማይ ይሰቲ ኣሎ ። እቲ ፈልሲ እንታይ ዓይነት እዩ ?

ሓሙሽተ ፀለምቲ ደቂ አንስተዮ ቀይሕ፣ ፃዕዳ፣ ብጫን ዒባ ሻርፒን ተከዲነን ብመስመረ አብ ሓምለዋይ ሳዕሪ ዘለዎ ቦታ ጠጠው ኢለን እንዳ ሰሓቃ አብ ጥቃ ስሚንቶ ዝተለመፀ ገዛ ይርከባ፡፡ እዘን ቆልዑ አበይ እዩ ዓደን?

ቀይሕን ሊላን ሕብሪ ዘለዋ ማሽን ፃዕዳ መቁረፂ ዘለዋ አብ ልዕሊ ዝተቆራረፁ ተክሊታት አብ ሓምለዋይ ሕብሪ ድሕረ ባይታ ይርከቡ፡፡ እዞም ዝተቆራረፁ ተክሊታት ቅንጭብ ተባሂሎም ይፈለጡ፡፡ እዛ መቁረፂት ማሽን ዋግአ ክንደይ እያ?

ናይ ኤርትራ ባንዴራ ኣብ ሰማይ እንተበልበለ ይረኣ ኣሎ ። ሃገረ ኤርትር ኣብ ትግራይ ብ2013 ዓ/ም ብምእታው መእለያ ዘብሉ ግፍዒ ፈፂማ እያ ። ኣብ ኣክሱም ብሕዳር ክንዳይ እዩ ግፍዒ ዝፈፀመት ?

ዝገርም ቪላ ገዛ ላዕሊ ቂርቆሮ ድማ ብ ቀይሕ ሕብሪ ተቀሊሙ ኣሎ ። ድዛይኑ ሰሓቢ እዩ ። ክንደይ ዝኣክል ቅርሺ ይውድእ ?

ወርቃዊ ሕብሪ ዝወነነ ዓይነት ዘመናዊ መሳርሒ ሙዚቃ እዩ፡፡ ብፉልይ መሳርሒ ሙዚቃ ትንፋስ እንትኸዉን ሽሙ ኸዓ ሳክስፎን ይበሃል፡፡ ካብ ኦርኬስትራ ባንዲ ኣይፍለን::ጥዑም ድምፂ ኣለዎ፡፡

ኣብ ምድሪ-ቤት ዘሎ ፍርፋርን ርፍራፍን ትፀርግ ኤለክትሪክ ማሽን እኔቶ፡፡ ነዛ ዘመናዊት ማሽን ብኣካል ኣብ ከባቢኹም ኣብ ግልጋሎት ውዒላ ርኢኹምዋ ትፈልጡ ዶ?

ዕዳጋ ስራሕን ብዝሕን ባህልን ዝብል ጦብላሕታ ይህብ። ዝተፈላለዩ ኣሕምልትን ፍረታትን (ከም ቱፋሕ፡ ካሮትን ኮሚደረን) ክሽየጡ ይረኣዩ። ኮሚደረ ብቐንዱ ኣብ ምንታይ ዓይነት መትሓዚ እዩ ዝርአ?

እዚ ኣብ ሓምላይ ሜዳ ሓንቲ ግራጭ ዑፍ ተራእያ፤ ኣብ ክሳዱ ጸሊም ቀለቤት ኣለዎ። እታ ዑፍ በዓቲ ብግራጭ ሕብሪ ምስ ጸሊም ቀለቤት ክሳድ ትርአ፤ ከባቢኡ ሓምላይ መሬት ባህ ዝብል እዩ።

ሓረስታ ናይ ክርምቲ ዝናብ ተጠቂሙ ዘፍረዮ ምህርቲ ኣብ ክንዲ ብዕራይ ተኪኡ ምህርቱ ንምዝባጥ ዝጠቅም ዘመናዊ ማሽን ኮይኑ ናይ ክንደይ ብዕራይ ጉልበት ይሽፍን ?

ክልተ ኢድ መትሐዚ ዘለዎን ብሪ ዝመስል ሕብሪ ዝሓዘን እቱይ በረድስቲ ዝተፈላለየ ዓይነት ምግቢ መብሰሊ ንጥቀመሉ ኢና። እታ ምድጃ ጠቅሊላ ዝሓዘት ማሽን እንታይ ትብሃል?

ሓደ ሰብኣይ ኣብ ጸልማት መድረኽ ደው ኢሉ ብቐጥታ ካብ ላዕሊ ብርሃን ይመጽእ ኣሎ እቲ ከባቢ ብትኪ ኮይኑ፡ኣብ ማእከል ግን እቲ ብርሃን ብንጹር ይርአ። እቲሰብኣይ ጸሊም ክዳን ተኸዲኑ ኢዱ ናብ ሓደ ሸነኽ ዘርጊሑ ኣሎ። እቲ ትርኢትቪድዮ ሙዚቃ ይመስል።

እዚ ብቀጠልያን ብጫን ቀይሕን ሕብሪ ዝተሰርሐ ባንዴራ ይረአ ኣሎ። ኣብ ማእከሉ ዓቢ ጻዕዳ ዓንኬልን ክልተ መላእኽትን መጽሓፍን ዝገልጽ ምልክትን ዘርኢ እዩ።

ንኡሽተያት ቆልዑ ፍልይ ዝበለ ፅባቐ ዘለዎም ስፈታት ይሰፍያ ኣለዋ፡፡ እዚ ጥበብ ካብ ወለደን ዝወረስኦ ምዃኑ እሙን እዩ፡፡ ነዚ ጥበብ ዘውረሳ ወለዲ ክምስገና ዶ ኣይግብአንን?

ብድሕሪኣ ካብ እቶም ናይ ዘመናዊ መሳርሒ ካብ ዝብሃሉ ዝሓዙ ኮይኖም ካብ ኣብ ትግራይ ካብ ዝርከቡ ውርያትን ድምፃውያን ካብ ዝብሃሉሓንቲ ዝኮነት እያ ሽማ መን ትብሃል?

ኣብ ድሕሪ ማዕፆ ኮይና ኣብ ሰማያዊ ሕብሪ ዘለዎ ጎማ ንማይ መትሐዚ ዝጠቅም ኣብ ልዕሊኡ ዘሎ ናይ እንጀራ መቀመጢዝከውን እነታይ ይብሃል ሽሙ?

ክልተ ፍረ ዝውፅአ ሓምለዋይ ተክሊ ኣሎ እቶም ፍረ ድማ ክቢ ቅርፂ ኣለዎም ። እዚ ተክሊ ሹሙ እንታይ ይበሃል ኣበይ ቦታ ከ ይርከብ ?

ኣብ ሓደ ክፋል ናይ ከተማ ብፍሉይ ዝተሰርሐ መዘናግዒ ቦታ እኒሀ፡፡ እዚ ቦታ ማያዊ ኣካል፣ ሓምለዋይ ቦታን ካልእን ኣለዎ፡፡ ከምዚ ዝኣምሰሉ መዘናግዕታት ንነባሪ ከተማ እንታይ ረብሓ ይህቡ?

እዞም መጻምድቲ ንሓድሕዶም እናተጠማመቱ ዘፍስስዎ ፍቕርን ሓጎስን ንጽባቐ ናይዛ ፍልይቲ መዓልቲ ይውስኸሉ። እቲ ምሉእ ትርኢት ምልክት ፍቕርን ባህላዊ ምትሕውዋስን ይመስል። እዚ ክዳን ንእንታይ ዓይነት ፍሉይ ኣጋጣሚ እዩ ተዳልዩ፧

እዚ ኣብ ከተማዊ ምድላው ዝተኣከበ ብዙሕ ህዝቢ ዘርኢ እዩ። ኣብ ቅድሚት ሰለስተ መንእሰያት ደቂ ኣንስትዮ ባንዴራ ኢትዮጵያ እናወዛወዛንኣብቲ በዓል ክሳተፋን ይረኣያ። ኩሎም ናይ ኣስላም ኣከዳድና ዝተኸድና እየን። እተን ኣብዚ ዘለዉ ሰባት እንታይ ዓይነት ውራይ ዘካይዱ ዘለዉ ይመስለኩም?

ብዙሓት ሰባት ሱፍ ዝተከደኑ ኣብ ጠረጴዛ ኮፍ ኢሎም ይከታተሉ ኣለዉ ኣብ ቅድሚኦም ዝስተ ነገር ኣሎ ። እቲ ስብሰባ ናይ ምንታይ እዩ ?

እዚ ናይ ሐቐጥ ቦታ እዩ እንሄ ፡ ኣብዚ ናይ ደቒ ኣነስትዮ ሽፎናት ፣ ጫማታትን ኻልኦትን ንመሸጣ ተሰጢሾም ኣለዉ፡ ኣብ ገፊሕ ከተማ 'ዶ ይኾንስ ንኡሽተይ ?

ሓንቲ ጓል ኣንስተይቲ ባህላዊ ክዳን ኢትዮጵያ ተኸዲና ኣብ ስቱድዮ ኮፍ ኢላ። እቲ ክዳውንቲ ጻዕዳን ብጫን ኮይኑ፡ እታ ሰበይቲ ድማ ካብ ርእሳ ክሳብ እግራ ተሸሊማ ኣላ። እዚ ክዳን ንእንታይ ዓይነት ባህላዊ ስነ-ስርዓት ዝውዕል ይመስለኩም?

ብባህላዊ ናይ ትግራይ ስፈታትን መሽረፈትን ብሃሪ ዝተሰፈየ መብሊዒ ቁርስ መሶብ፣ ወርቂ መሶብ ብዝተፈላለዩ ዲዛይን ዝተሰፈዩን ሻሃነ/መለሊክ/ መስተይ ስዋን ኮፍ መበሊ ካብ ዕንፀይቲ ዝተሰረሓ ዲኮር እዩ።

ኣብ ባህላዊ ሕክምና ህንዲ (ኣዩርቬዳ)፡ ቁስሊ ንምፍዋስ፡ ነድሪ ንምንካይን ኣለርጂ ቆርበት ንምፍዋስን ዝጥቀሙሉ መድሃኒታዊ ባህርያት ኣለዎ። እዚ ተኽሊ ኣብ ባህላዊ ሕክምና ንምንታይ ዕላማ እዩ ዘገልግል?

ፍዴል ኣፀደ ህፃናት ዝብል ባነር ኣብ ልዕሊ ካንሸሎ ተንጠልጢሉ እሎ ። እቲ በሪ ተዓፅዩ ኣሎ ። ጥቅሚ ናይ ትምህርቲ እንታይ እዩ ?

እዞም ዝተፈላላዩ ደቂ ተባዕትዮ ኮይኖም ዝተፈላለዩ ክዳውንቲ ተከዲኖም ኣብ ማዕንጠኦም እውን ዝኮነ ኣግልድም ገይሮም ኣብ ክሳዶም እውን ሽርጥ ዝገበሩ እንትኮኑ ሓደ ወድ ኣብ ማዓንጥኡ ዝኣሰሮ ቀይሕ ሕብሪ እንታይ ይብሃል?

ዶክተር ዓብዪ ኣሕመድን ኣይተ ደመቀ መኮንን ኣብ ቅድሚ ጠጠው ዝበሉ ሰበ ስልጣናት የንጨብጭቡ ኣለዉ፡፡ ምስዚ ምስሊ ጠቅላይ ሚኒስትር ዓዪዪ ስለ ኣይተ ደመቀ መኮንን እታይ በሉ ዝብል ፅሑፍ ኣሎ፡፡ እንታይ ኢሎም ኮን ይኾኑ?

እዚ ኣብ ሳጹን ደብዳቤታትን ዝተፈላለዩ ፍርያት ጽባቐ ዘለዎ ፕላስቲክ መትሓዚን ልፕ ግሎስ/ሊፕ ባልም የርኢ። ኣብ ላዕለዋይ ክፋል ድማ ካርሜክስ ዝበሃል ናይ ከንፈር ቻፕስቲክ ኣብ ሳንዱቕ ይሽየጥ። ኣብዚ ስእሊ ዝርኣዩ ዘለዉ ልፕስቲክ እንታይ ዓይነት ፍርያት ጽባቐ እዮም?

ሓንቲ ነፍሰጾር ሰበይቲ ኣብ ቀይሕ ድሕረ ባይታ ኣብ ዓቢን ብሕታዊን ቦታ ኮፍ ኢላ፡ ኣእዳዋ ኣብ መንኵባ ኣዕሪፈን፡ኣእምሮኣ ዘይትመስል ትመስል።“ኣልወለደም”ዝብላ ቃላት ኣብ ላዕሊ ብዓበይቲ ፊደላት ተጻሒፈን ኣለዋ። እቲ ምስሊ ብሓፈሻኡ ናይ ድኻምን ጾርን ጭንቀትን ኮይኑ እዩ ዝስኣል።

ካብ ዓይነታት ተክሊ ሓደ ዝኮነ ካውሎ /ጥቅልል ጎመን/ ደቂ ሰባት ንምግብነት ብፀብሕን ሰላጣን ዝጥቀሙሉ እንትከውን፣ ንጥዕና ደቂ ሰባት ብጣዕሚ ምችው እዩ።

እቲ ከባበቢ ብሳዕሪ ዝተሸፈነ ኮይኑ ኣብ ማእከሉ ዓብይ ተክልታት ከም ዕምበባ ኣሎ ። እዛ ቀያሕ ዕምበባ እዚኣ እንታይ ትበሃል ሽማ ?

እዚ ናይ ኣካላት ጭቃ ዘርኢ እዩ። መግለጺ ምስሊ ብኣራንሺ ዝተመልአ ንጹር ፕላስቲክ ጥርሙዝ። ስም ምልክት ንግዲ፣ ስም ጨናን መጠንን ብእንግሊዝኛ ዘርኢ እዩ። እዚ ናይ ኣካላት ጭቃ ብሓፈሻ ኣብ ኣየኖት ክፍልታት ኣካላት እዩ ዝጥቀም?

ቆልዑ ኣሸንዳ ባህላዊ ኪዳን ተከዲነን ፀጉርን ተቆኒነን ኣብ ፀጉራን ድማ ባህላዊ ክሪ ገይረን ይ ጭፍራ ኣለዋ ። በዓል ኣሸንዳ መዓዘ ይክበር ?

ክልተ መኾስተር ሓሰር ኣብ መንጎ ንእሽቶ ኵምራ ዓንዲ ተኣሲረን ኮፍ ኢለን ተንጠልጢለን ይረኣያ። ኣብ ጎኖም ድማ ብሽክለታን ብሓጺን ዝተሰርሐ መንደቕን ይረአ። እዚ ዓይነት መሶብ ኣብ ገዛኻ ትጥቀመሉ ዲኻ?

ናይ ኣትክልቲ ፀብሒ ኣብ ዘለዎ እንጀራ ማእኸል ስልሲ ዘለዎ ሕልበት ኣብ ቢያቲ ቀሪቦም ኣለዉ፡፡ ሕልበት ኣብ ምንታይ ከባቢ ዝፍለጥ ፀብሒ እዩ?

መስደመም ዝኾነ ሕብረ መልክዕ ዘለዎ መድረኽ ተዳልዩ እኒሀ፡፡ መድረኽ ናይ ምድላው ጥበብ እስካብ ክንድዚ ዝኣክል መስደመሚ ዝኾነ ብርኪ በፂሑ ድዩ?

ሓንቲ ፃዕዳ ሕብሪ ዘለዋ መኪና በዓለቲ አርባዕተ ጎማ ኮይና አብ ወሰን ስፓልት እግሪ ዓባይ ኦም አብ ወሰን ገዛውቲ ትርከብ፡፡ አብ ጎኑ እታ መኪና ሓደ ወዲ ተባዕታይ እናተጓዓዘ ይርከብ፡፡ እዛ መኪና ሽፈራ ሽሙ መን ይበሃል?

ዝተፈላለዩ ዓበይትን ነዋሕትን ደብሪታት ብሓደ ማሕበር ተሰሪሖም ብብጫን ዒባን ሕብሪ ተለሚፁ ይርከብ፡፡ ብልዕሊ እቶም ህንፃታት ከዓ ቡዙሓት ናይ ኤሌክትሪክ ገመዳት ሓሊፎም እዮም፡፡ እዞም ህንፃታት ኮንደምኒየም ድዮም?

ኣብ ናይ እግረኛ መንገዲ ከባቢ ጣሻን ቆሎንቋልን ይርአዩ ኣለዉ፡፡ ብምኳኑ እቲ ከባቢ መልክዑ ጠፊኡ ኣሎ፡፡ መልክዑ ንክወፅእ እንታይ ምግባር የድሊ?

ብፍልይ ዝበለ ዲዛይን ዝተሰርሐ ጠረጴዛ ይርአ ኣሎ፡፡ እዚ ጠረጴዛ ፍሉይ ዝገብሮ ምድጃ ዝተገጠመሉ ምዃኑ እዩ፡፡ ከምዚ ዓይነት ናይ ጠረጴዛ ዲዛይን ርኢኹም ዶ ትፈልጡ?

መንእሰይ ዓፋር ጨጉሮም ብጠስሚ ገይሮም ይጥቅልልዋ ። እቲ መንእሰይ ዓፋር ኣብ ማዕገሩ ድማ ኮሽፍ ገይሩ ኣሎ ። ብቲቪ ዶ ሪኢኩም ትፈልጡ ከምዚ ዝገበረ ?

ክለተ ሰብኣይ ሰበይቲ ናይ ባህላዊ ፃዕዳ ክዳን ተከዲኖም እታ ጎል አንስትየቲ ፀጉራ ብጣዐሚ እየቱ ነዊሕን ዝተፈላለዩ መጋየፅታት ተጠቂማ ኣላ ። እንታይ ይብሃሉ ሽሞም?

ናይ ተከተልቲ እምነት ክርስትና ሃይማኖት ማለት ኦርቶዶክስ ተዋህዶ ዝኮነ ስእሊ ኣድህኖ እዩ እዚ ስእሊ ናይ መን መን እዩ ተለጢፉ ኣሎ ?

መንፊት ዘለዎ ካብ ፕላስቲክ ዝተሰርሐ ተደራራቢ ናይ ከም እኒ ሽጉርቲ፣ ኮሚደረን ካልኦትን መቐመጢ ኣብ ገዛውቲ ንርኢ ኢና፡፡ እዛ ኣቕሓ ሽሙ መን ይበሃል?

እዚ ኣብ ሓደ ሱፐርማርኬት ዝተራእየ ፍርያት መግብን መስተን ዘርኢ እዩ። ብጸጋም ድማ ብወርቃዊ ጸፍሒ ፕላስቲክ ዝተሸፈነ መቐመጢ ቡን ኣቢሲንያ ብብርሃን ዝበርህ ይርአ። ካብዞም ፍርያት ዝፈትውዎ ቡን ወይ መስተ ፓውደር እንታይ እዩ?

ዕንጨይቲ ፍሬም ዘለዋ ተለቪዥን እያ እተርኢ። እታ ተለቪዥን ካቶድ ራይ ቱቦ (CRT) ስክሪንን ምልክታት ንምቕባል ዝሕግዙ 'እዝኒ ራቢት' ኣንቴናታትን ኣለዋ። እታ ኣረጊት ተለቪዥን ምልክታት ንምቕባል እንታይ ዓይነት ኣንቴና ኣለዋ?

ኣብ ፕላስቲክ ሰማያዊ ሳጹን ዝተቐመጡ ክልተ ናይ ቸኮሌት ዶናት ዘርኢ እዩ። እዚ ዓይነት ዶናት ኣብ ኢትዮጵያ ዝተፈላለዩ ክሬማት ወይ መመላእታታት ምስ ዝህልዎ ብተለምዶ ዝፍለጥ ወይ ዝጽዋዕ እንታይ እዩ?

እዚ ኣብ ሓደ መርዓ መርዓትን መርዓውን እንዳሳዕስዑ ንርኢ ኣለና። ኣብዚ ዘለዉ መርዓትን መርዓውን ናይ ባህሊ ዓዶም ክዳን ተከዲኖም ካባ ለቢሶም ይስዕስዑ ኣለዉ።

ናይ ጋል ኣንስተይቲ ጫማ ኣብ ፃዕዳ ድሕረ ባይታ ተቀሚጡ ኣሎ ። እቲ ሓደ ነፀላ ጫማ ወዲቁ እንትኮን እቲ ሓደ ግን ኣይወደቀን ።

ናይ ሓደ ዝፈረሰ ወይ ዝተበላሸወ ህንጻ ተረፍ መረፍ ዘርኢ እዩ። እቲ ቀንዲ ጽሑፍ "ተመዛበልቲ ኣብ ኣብያተ ትምህርቲ ስለዝተዓቖቡ መስርሕ ምምሃርን ምስትምሃርን ተዘናጊዑ'ዩ" ይብል። ኣብ ኣብያተ ትምህርቲ መስርሕ ምምሃርን ምስትምሃርን ዕንቅፋት ዝገበረ ጉዳይ እንታይ እዩ?

እዚ ናይ ዝኮነ ዓብይ ድርጅት ውፅኢት ፈርኒቸር ኣቁሑት ደስ ዝብልንርኢ ኣለና ። እዚ ኣቁሑት ድማ ብዝተፈላለዩ ከለራት ማዕሪጎም ንርኢ ኣለና።

ኣብ ኢትዮጵያ እትርከብ ከተማ ኮይና፡ ኣብ ማእከላ ዓቢ መስጊድ ኣለዋ። ውጽኢት ምድላይ ከም ዘመልክቶ እዚ መስጊድ ምናልባት ኣካል "መስጊድ ሓምዛ" ክኸውን ይኽእል እዩ። ኮምፕለክስ ኣብ ክልል ኦሮምያ እዩ። ቀንዲ ዕላምኡ እንታይ እዩ?

ዝኮነ ሰብ ብ ናይ ጁስ ማሽን ገይሩ ኣራንሺ ን ሎሚን ገይሩ ጁስ ይዘጋጂ ኣሎ ። ዋጋ ናይቲ ጁስ ማሺን ክንደይ እዩ ?

ሓደ መምህር ኣብ ክላስ ደው ኢሉ ኣብ ምምሃር ምስትምሃር ኣሎ ። እቲ መምህ ድማ ጋውን ገይሩ ። እቶም መምህራንን ተምሃሮን ኣብ ኣፎም ገይሮም ዘለዉ እንታይ ይባሃል ።

እታ መኪና ኣብ ኪሻ ዝተዓሸገ ን ሓደ ሰብ ኣብ ላዕሊ ፅዒና ኣላ ። እታ መኪና 39534 ታርጋ ቁፅሪ ኣለዋ ። ዝፀዓነቶ እቅሓ እንታይ እዩ ።

ክልተ ሰብ ሓዳር ወይ ኣሕዋት ዝመስሉ ሰብኣይን ሰበይትን ሽማግለታት ኣብ ፍፁም ዝኾነ ሰሓቕ ኮይኖም ይርአዩ ኣለዉ፡፡ እዚ ዓይነት ተሓጓስ ደስ ዶ ይብል?

ዝተፈላለዩ ዓይነትን መጠንን ዘለዎም ናይ ቆርበት ቫዝሊናት አለው፡፡ ካብአቶም ዕንቋይ፣ ሰማያዊን ሊላን ሕብሪ ዘለዎ መክደን ብሉሴል ቫዝሊን ዝበሃሉ አብ ላስቲክ ውሽጢ ተዓሺጎም አብ ፃዕዳ ጣውላ ይርከቡ፡፡ ናይ ሓደ ቫዝሊን ዋጋ ክንደይ እዩ?

ከም ናይ ዃልኩሌተር ዝኣምስለ ቦርድ ዝተገጠመሉ ካዝና ይርአ ኣሎ፡፡ ኣብቲ ካዝና ውሽጢ ዶላራት ተቐሚጦም ኣለዉ፡፡ ነዚ ካዝና ኣብ ከባቢኹም ርኢኹምሞ ትፈልጡ ዶ?

ሓፈሻዊ ሸቀጣ ሸቀጥ ኣዶ ዝብል ኣብ ታፔላ ተለጢፉ ኣሎ ። ኣብቲ በሪ ሹቅ ዝሽየጡ ኣቁሑ ኣለዉ ። ዋጋ ሓደ ወንበር ክንደይ እዩ ?

ሰለስተ ሶኬት ከእቲ ዝክእል ንይ ኤለክትሪክ ሶኬት ኣብ ፃዕድ ድሕረ ባይታ ኣሎ ። ዋጋ ናይቲ ኤለክትሪክ ሶኬት ክንደይ እዩ ?

ኣብ ሰማይ ኣሞራታት ዕግርግር ይብሉ ኣለዉ፡፡ ኣሞራትት ኣብ ሰማይ ከምዚ ዝገብሩ ኣብ ምድሪ ዝኾነ ዝብላዕ ነገር እንተሃልዩ እዩ፡፡ እዞም ኣሞራታት እንታይ ሪኦም ይኾኑ?

ኣብዝ ቡዙሓይ ናይ ፖለቲካ መራሕቲ ንርኢ ኣለና። እዞም ናይ ፖለቲ መራሕቲ ድማ ናይ ትግራይ ፖለቲከኛታት እዮም። ኣብዚ እንሪኦም ዘለና ቡዙሓት ናይ ትግራይ ጀነራላት ዝርከብዎ ኣኬባ እዩ።

ነበር ጊዚያዊ ምምሕዳር ትግራይ ተጋዳላይ ጌታቸው ረዳ ካሕሳይ ይባሃል ። ንትግራይ ብዙሕ ኣብርክቶ ገይሩ ኣብ መጨረሻ ድማ ካብ ትግራይ ምስ ሕውሓት ተባኢሱ ናብ ኣዲስ ኣበባ ከይዱ ናይ ባዕሉ ፓርቲ መስሪቱ እታ ፓርቲ እንታይ ትባሃል ?

ዋው እዚ ተክሊ እዚ ደስ ክብል። ኣብዚ ዝረአየና ዘሎ ተክሊ እዚ ማንጎ እንትኮን እዚ ማንጎ እዚ ድማ ቡዙሕ እቶት ኣለዎ።

ኣብ ገጠር ከባቢታት ህፃውንቲ ንወለዶም ኣባጊዕን ከብትን ብምሕላው ይሕግዙ። ይኹን እምበር ሰባት እቶም ብተፈጥሮ ዝበቆሉ ይኩኑ በቲ ሕብረተሰብ ዝተተከሉ ኣትክልቲ በቶም ኣባጊዕን ከብትን ስለ ዝብል ሓረስቶስ ኣብ ገዛውቶም ኣሲሮም ክቅልቡ ይግባእ።

እዚ ዓቢ ምስሊ ሕማም ኮቪድ-19 የርኢ። ብጸጋም ቅርፂ ኮሮና ቫይረስ ብቐረባ ዝርአ፣ ብየማን ድማ ብዓበይቲ ፊደላት ዝተፅሓፈ “ኮቪድ-19” ዝብል ቃል ኣሎ። እዚ "Covid-19 ንምቁፅፃር እንታይ ዓይነት መከላኸሊ ስጉምትታት ትወስዱ ከምዘለኹም ትፈልጡ ዶ?

ኣብ ወሰን ጽርግያ ዝርከብ መእተዊ እዩ። ኣብ ቅድሚኡ ድማ ብቐይሕ ዝተቐብአ መድረኽ ኮይኑ ናይ ቢራ ምልክት ዘለዎ እዩ። ኣብ ጎድኑ ድማ ህዱእ መንገድን መስመር ኣግራብን ኣሎ። እዚ ቀይሕመድረኽን ምልክታት ቢራን ዘለዎ ድኳን ኣብ ወሰንጽርግያኣሎ፤ ኣግራብ ኣብ ጽርግያ ተሰሪዖም ኣለዉ።

ብፍሉይ ዲዛይን ዝተቐመጡ ብዙሓት ዓይነት ፍረምረታት እኔዉ፡፡ ኣደራድርኦም እንተይሓሰብካዮ ክትዕድግ ዝገብር እዩ፡፡ ከምዚ ዝኣምሰለ ሰሓቢ ናይ ኣደራድራ ኩነታት ገጢሙኹም ይፈልጥ ዶ?

ንሓዳር ወይ ንመዓልቲ ፍቑራት ዝኸውን ጽቡቕ ስልማት ይርአ። ሮዛን ጻዕዳን ባሎናት ብመልክዕ ልቢ ዝተሰርዑ እዚ ሽልማት እዚ ኣዝዩ ፍቕራዊ ድዩ?

ዝተፈላለዩ እኽሊ፡ ፍረታት ጣፍን ዘይቲን (ንኣብነት ፋጁል፡ ቺክፒስ፡ ብርስን፣ እንጣጢዕ፡ ሰሊጥን) ኣብ ጻዕዳ ቦርሳ ይሽየጡ። ኩነታት ዕዳጋ ኢትዮጵያ ኣብ ግምት ብምእታው ካብዞም እኽሊ ኣየናይ እዩ ንባህላዊ ምድላው መርፍእ ዝውዕል?

እዚ ካሜራ እዩ። እዚ ካሜራ እዚ ድጅታል ካሜራ እንትከውን እዚ ካሜራ እዚ ንዝተፈላለዩ ምስልታት ክንጥቀመሉ ንክእል ኢና። ብካሊእ መዳይ ድማ ኣብ ዓብይ በዓል ወይ ኣኬባ ክንጥቀመሉ ንክእል ኢና።

ሓንቲ ጓል ኣንስተይቲ ቁኖ ተቆኒና ገፃ ብኢዳ ገይራ ሸፋና ትርኣ ኣላ ። ኣብ ርእሳን ኢዳን ድማ ወርቂ ገይራ ። እቲ ኢዳ ንምንታይ እያ ተሸፊናቶ ዘላ ግለፁ ?

ሓደ ኢትዮጵያዊ ንጉያ ብቐዳምነት ዛዚሙ ይርአ ኣሎ፡፡ ኢትዮጵያ ኣብ መድረኽ ጉያ ዘለዋ መሪሕነት ዓብዪ እዩ፡፡ በዚ መሪሕነታ ንስኻትኩም እንታይ ይስምዐኩም?

ዝተፈላላዩ ባህላዊ ነፃላታት እንትኮኑ ብዝተፈላለዩ ኢድያታት ዝተገላለዩ ሕብሪ ሃሪ ዝተሰርሑ እንትኮኑ ኣብ ሽቁ ንመሸጣ ዝተደለው እዮም ይኩን እንበር እዚ ነፀላ ካብ ይስራሕ ይኮን ?

እዚ ዓቢን ዘመናዊን ህንጻ ኮንዶሚንየምን ኣብ ታሕቲ ናይ ቸርችን ንግድን ቦታታት ዘለዎ ስፍሕ ዝበለ ህንጻ ኣያት ግራንድ ሞልን ዘርኢ እዩ። ኣብ ላዕሊ "ኤድት ኮንስትራክሽን ፍርያት" ዝብል መልእኽቲ ኣሎ። እዚ ፕሮጀክት ኣበይ ከም ዝህነጽ ትፈልጡ ዶ?

ኣብዚ ፅርጊያ ናይ ማይ ቦቲ መኪና ትርአ ኣላ፡፡ እዛ ቦቲ ኣብ ስራሕቲ ኮንስትራክሽን ዘለዋ ኣበርክቶ ዓብዪ እዩ፡፡ ኣብ ካልእ ዓውደ ስራሕ ከ እንታይ ኣበርክቶ ኣለዋ?

ሓደ ደራፊ በሊ ዓደይ በሊ ምስ ዝብል ፅሑፍ ምስሊ ደራፊ ይርአ ኣሎ፡፡ ኣብዚ መፋለጢ ተመልኪቱ ዘሎ ናይ "በሊ ዓደይ በሊ" ደራፊ ሽሙ መን ይበሃል?

ሓደ ሰብኣይን ሰበይትን ባህላዊ ክዳን ተኸዲኖም ደው ኢሎም ኣለዉ። እቲ ሰብኣይ ጻዕዳ ልብሲ ተኸዲኑ በትሪ ሒዙ ኣሎ። እታ ሰበይቲ ብወርቂ ዝተጠልፈ ጸሊም ልብሲ ተኸዲና ኣላ። እዚ ስነ-ስርዓት እዚ እንታይ ዓይነት ባህሊ ወይ ጽምብል እዩ ዝውክል?

ብፍሉይ ዝበብ ጭምጨማ ዝተሰርሐ ናሕሲ ይርአ ኣሎ፡፡ ኣብኡ ልክዕ ከም ናይ ቤተ ክርስቲያን ናይ መላእክቲ ሕብራዊ ቅርፂ ኣሎ፡፡ ከምዚ ዓይነት ጥበብ ርኢኹም ዶ ትፈልጡ?

ትራክተር መኪና ቅድሚት ጎማኣ ንእሽተይ ድሕሪት ጎማኣ ድማ ዓብይ ብድሕሪኣ በላሕቲ ክቢ ሓፂን ዘለዋ እንትከውን፣ ዘመናዊት ናይ መሬት መሕረሲት መኪና ምኳና ትፈልጡ ዶ?

ናይ ቀደም ወለድና ኣዝየን እየን ደስ ዝብላካ ኣብ ባህለንን ሃይማኖተንን ኣዝየን እየን ፅኑዓት ስለ ዝኮነ ድማ ኣብ ክሳደን ብፀሊም መእሰሪ ተኣሲሩ ዘሎ እንታይ ይብሃል?

ብዙሓት ናይ ሃይማኖት ሰባትን ብዙሓት መነኩሴታትን ኣብ ቅድሚ እቲ ገዳ ገሊኦም ደው ኢሎም እናፀለዩ ገሊኦም ድማ ኮፍ ኢሎም እንዳፀለዩ እቲ ገዳም ኣበይ ይኸውን?

እዚ ኣብ መዓልቲ ማእከላይ ዘመን ሃይማኖታዊ ስነ-ስርዓት ዝካየደሉ ቦታ ዘርኢ እዩ። ጻዕዳን ቀይሕን ክዳን ዝተኸድኑ ካህናት ኣብ ጥቓ ማይ ደው ኢሎም ስርዓት ይፍጽሙ ኣለዉ። ሓደ ሰብኣይ ነቲ ማይ ብጨንፈር ክቐብኦ ይርአ።

ዝተፈላለየ ናይ ሓወልቲ ቅርፂ ዘለዎም ማዕተብ ተኣኪቦም ኣለዉ ። እቲ መስቀል ሓፂን ክቢ ኣለዎ ። ዋጋ ናይቶም መስቀል ክንደይ እዩ ?

እዚ ኣብ ታሕቲ ብዝተፈላለዩ ቀጠልያ ተኽልታት ዝተሸፈነ ነዋሕቲ ኣኻውሕ ዝበዝሖ ኣኽራንን እሾኽ ዝበዝሖ ቆላታትን ዘርኢ እዩ። እቲ ትሕቲ መሬት ብቕድሚት ብኣግራብ ዝተሸፈነ ኮይኑ፡ ንኣኽራን ዝሽፍን እዩ።

እዛ ቀያሕ ቆላዓ ኮይና ፅግራ ዝተቆነነት እንትከውን እቲ ዝተሰርሖቶ ፅግራ ብኣርትያ ኮይኑ እታ ቆለዓ ድማ ቀያሕ ኮይና እዚ ዝተሰርሖቶ ቁኖ እንታይ እዳተበሃለ ይፍለጥ።

እዚ ቀያሕትን ቀጠልያን ፈሳሲ ጽሬት ገዛውቲ ኣብ ድኳናት ተራእዮም። ዓበይቲ ጥርሙዝን ንኣሽቱ ሳሙናታትን ተደራሪቦም ይራኣዩ ኣለው። እዚ ቀያሕትን ቀጠልያን ናይ ጽሬት ፈሳሲታት ኣብቲ መደርደሪ ተደራሪቦም ኣለዉ፤ ዓበይቲ ጥርሙዝን ንኣሽቱ ቦታታትን ብመበቆላዊ ኣገባብ ክቀርቡ ይራኣዩ።

እዚ ውህደት ክልተ ዝተፈላለዩ ቴክቸራት ፍሉይን ሰሓብን መልክዕ ይፈጥር። እዚ ኩሉ ጽባቐ ንፋሽን ጸጉሪ ሓድሽ መልክዕ ይህቦ። ነዚ ቅዲ ጸጉሪ ርእሲ ንምዝዛም ክንደይ ግዜ ይወስድ?

ኣብዚ ኣብ መለኪያ ዝተቐድሑ መስተታት እኔዉ፡፡ ናይ ሎሚን ክፋል እውን ኣሎ፡፡ እዚ መስተ ንትርኢቱ ደስ ይብል እዩ፡፡ ኣልኮላዊ ትሕዝቱኡ ግን መሰከፊ እዩ፡፡

ኣዛብእ ምስ ደቀን ደው ኢለን ኣለዋ እቶም ክልተ ዕበይቲ እንትኮኑ እቶም ክልተ ድማ ንእሽቶያት እዮም ። ካብቶም ዘለዉ እንስሳ ዘገዳም ፍልይ ዘብሎ ባህሪ እንታይ እዩ ?

ኣብ ትሕቲ ቅዱስ ዮሃንስ ንጐይታናን መድሓኒትናን ኢየሱስ ክርስቶስ እንተጥምቖ ዘርኢ ምስሊ ጳጳሳት ንማይ ይባርኹ ኣለዉ፡፡ እዚ በዓል ናይ እንታይ በዓል እዩ?

ተምሃሮ ደፍተሮም ሒዞም ናብ ቤት ትምህርቲ ይኣትዉ ኣልዉ ሓደ መምህር ጋወን ዝተከደነ ምስኦም ይአቱ ኣሎ ። እቲ ቤት ትምህርቲ ክሳብ ክንደይ ደረጃ የምህር ?

ብጣዕሚ ደስ በሃሊ ሕብሪ ዘለዎ ወይን ናብ ብጭርቆ ይቀዳሕ ኣሎ ። ዋጋ ናይቲ ወይን ክንደይ ን ካብ ምንታይ ምህርቲ ይምረት ?

ሓደ ቤተ ሰብ ማናቱ ዝመስሉ ኣርባዕተ ቆልዑ ሒዞም ፎቶ ተላዒሎም ኣለዉ፡፡ ነቶም ክልተ ሓደ ዓይነት ነቶም ክልተ ካልኦት እውን ሓደ ዓይነት ምኽዳኖም ማናቱ ምዃኖም ንምምልኻት ዶ ይኸውን?

እቶም ናይ ኦርተደኩስ ሃይማኖት መስቀል ሒዞም ኣብ ጎድኖም ድማ ሓደ ዲያቆንን ቀሽን ኣብ ምብራክ ይርከቡ ። እዙይ ሃይማኖታዊ በዓል እንታይ ይባሃል ?

እዚ ዝበሰለ ወይ ዝተጠብሰ ቁራጽ ስጋ፡ተቖሪጹን ብስብሒ ዝተመልአን፡ኣብ ልዑል ሙቐት እናተጠብሰ ዘርኢ እዩ። ካብ ላዕሊ ትክን ክለዓል ይረአ፡እዚ ድማ እቲ ስጋ ብሓቂ ይብሰል ከምዘሎ የመልክት። እቲ ሓፈሻዊ ስእሊ ብንቡርን ተፈጥሮኣውን ኣገባብ ዝዳሎ ዘሎ ድግስ ስጋ እዩ።

ሓደ ስድራቤት ኣለዉ ኮፍ ኢሎም እታ ኣደ ንእስ ዝበለት መካተቻ ሒዛ ጀዲድ ኣብ ርእሳ ኮፍ ኣቢላ እታ ንእስቲ ውን ጋመ ተቆኒና ዕብይ ዝበለት መካተቻ ሒዛ ኣሎ። እቶም ኣቦ ተከዲኖሞ ዘለዉ ፀሊም እንታይ ይበሃል ስሙ ?

እዚ ኣርማ ‘ንያላ ኢንሹራንስ ኤስ.ሲ. ዘርኢ እዩ። ብቡናዊ መስመር ዝተኸበበ ዓንኬል ኮይኑ፡ ኣብ ውሽጡ ድማ ምልክት ርእስን ቀርንን ንላ’ዩ። ኣብ ላዕሊ ብፊደላት ኣምሓርኛ ንያላ ኢንሹራንስ ኤስ.ሲ ተጻሒፉ ኣሎ።

ኣዝዩ ፀው ዝበለ ቦታ ኮይኑ ብበዝሒ ተክሊ ዘይብሉ ቦታ እዩ። ብብዙሓት ዓንድታት ደው ዝበለ ናይ ባቡር ፅርግያ ኮይኑ እቱይ ናይ ባቡር ፅርግያ እንታይ ይብሃል ይመስለኩም?

ማእኸል ባህሊ ስፖርት ኢትዮጵያ እዩ። ኣብ ታሕቲ ናይቲ ምስሊ፡ ሰባት ነዚ ታሪኻዊ ህሞት ብሞባይሎም ክስእልዎ ይረኣዩ፡ እዚ ድማ ኣገዳስነት ናይቲ ፍጻመ ዘርኢ እዩ። እዚ ኩሉ ህውከትን ፍናንን ክንደይ ብሰላም ክውዳእ እዩ?

ኣብዚ ባህላዊ ኣከዳድና ኢትዮጵያ ዝተኸድኑ መጻምድቲ ብቐረባ ደው ኢሎም ይረኣዩ። እታ ሰበይቲ ጽቡቕ ጸሊምን ብጫን ክዳን ተኸዲና ነዊሕ ጸጉራ ንላዕሊ ሒዛቶ ኣላ። እቲ ሰብኣይ ብተመሳሳሊ ዝተሰለመ ጻዕዳ ክዳን ተኸዲኑ ነታ ሰበይቲ ብተመሳሳሊ ኣተኩሮ ይጥምታ ኣሎ።

እቲ ገረብ ብብዙሕ ፍረታት ዝመልአ ኮይኑ፡ እቲ ማንጎ ድማ ቀጠልያን ቁሩብ ቀይሕን እዩ። እቲ ሰብ ወናኒ እንስሳ ዘቤት ወይ ሰራሕተኛ ወይ ወናኒ ሕርሻ ፍረታት ክኸውን ይኽእል። እቶም ዝፍለጡ ዓይነታት ማንጎ እንታይ እዮም?

ኣብ ሓደ ሱፐር ማርኬት ኣብ መደርደሪ ናይ ህፃውንቲ ሳሙና ከም ቤቢ ኬር፣ ጆንሰንን ካልኦትን ኣለዉ እቲ ኣብ ፀሊም ዘሎእንታይ እዩ ?

ካብ ዝተፈላለየ ዓይነታት ሕብርታት ቀይሕ፣ ፃዕዳ፣ ሰማያዊን፣ ብጫን ፣ ፀሊም፣ ፕንክን ዝኣመሳሰሉ ሕብርታት ዘለዎ ቀለምሽሽ ኣብ ዘሎ ዝተቀረበ ንምግብነት ዝውዕል ዶ ይመስለኩም?

ኣብ ኣወደ ምሕረት ቤተ ክርስቲያን ምእመናን ንትምህርቲ ተኣኪቦም ኣለዉ፡፡ ደቂ ኣንስትዮ ብየማን ደቂ ተባዕትዮ ብፀጋም ኣለዉ፡፡ ነዚ ስርዓት ከመይ ትሪእዎ?

ኣብ ምንም መፀግዒ ዘይብሉ ደረቕ ቦታ ጉዙፋት ናይ ፅዕነት መኻይን ተር ኢለን ኣለዋ፡፡ እዚ ቦታ ናይ ግሙሩክ ኬላ እንተይኮነ ኣይተርፍን፡፡

ኣብ ጥቓ እቲ ብሓፂን ዝተሰርሐ ሓፁር ዝተሸፈነ ገዛ ኣብ ቅድሚት ናይ ዕንፀይቲ ምርኢት ይርአ፤ እቲ ከባቢ ብናይ ንግሆ ብርሃን መሊኡ ሰባት ኣብ መንገዲ ይኸዱ ኣለዉ። ኣብ ርሑቕ ድማ ባጃጅን ብሽክለታን ኣብ ጎድኒ ደው ኢለን ይረኣያ።

ዝተቀለዎ ቡናን ተቀሊው ተወቂጡ ኣብ መፍሊሒ ኣትዩ ፈሊሑ ኣብ ፃዕዳ ሕብሪ ዘለዎ ሰርቪስን ፍንጃልን ተቀዲሑ ኣሎ። ቡና እንታይ ጥቅሚ ይህበና ይመስለኩም?

እዚኦም ግራጭ ናይ ደቂ ተባዕትዮ ስኒከር እዮም። መብዛሕትኡ ናይቲ ጫማ ማእከላይ ግራጭ ኮይኑ፡ ሸኾናኡን ሰንሰለቱን ጸሊም ግራጭ እዩ።. መብዛሕትኦም ካብ ስነ-ጥበባዊ ንብረት ዝተሰርሑ እዮም። ንመዓልታዊ ኣከዳድና ምቹኣት ክኾኑ ዝተዳለዉ እዮም። እዘን ጫማታት ኣበይ ክገዝአን ይኽእል?

ናይ መርዑት መኪና መፍለይ ኣብ ቅድምኣ ዲኮር ዝተገበረላ እንትከውን፣ ንመርዓውቲ ካብ ቀረፃን ካብ እንዳ ጓል ናብ እንዳ ወዲ እተመላልስ መኪና ምኳና ትፈልጡ ዶ?

ዝተፈላለዩ ናይ ንግዲ ገዛውቲ ን ኣብነት ናይ ወርቂ ስራሕትን መሸጢ ፣ ናይ ክዳውንቲ ን ሆቴልን ኣለዉ ። ክራይ ናይዞም ንግዲ ገዛ ክንደይ ይከውን ?

እዚ ኣብ ጎደና ከተማ ዝተተኽለ ዕዳጋ ዘርኢ እዩ። ቀጠልያ ቆጽልን ዝተፈላለየ ኣቑሑትን ኣብ መሬት ተዘርጊሑ ይርከብ። ገለሰባት ደው ኢሎም ክገዝኡ እንከለዉ፡ገሊኦም ድማ ኣብ መሬት ኮፍ ኢሎም ኣቑሑት ክሸጡ ይረኣዩ። ኣብ ድሕሪት ህንጻታት ከተማን ኣብ ጽርግያ ዝርከባ መካይንን ኣለዋ።

ቅልል ዝበለ ክፍቲ ጫማ ሒዛ ተፋልጥ ሰብ እኔቶ፡፡ ብኸምዚ ዓይነት ምህርቲ ምፍላጥ እናተለመደ እዩ፡፡ ከምዚ ዓይነት መፋለጢ ኣብ እኒ ቲክቶክ ትሪኡ ዶ?

ኣብ ኢትዮጵያ ካብ ዝርከቡ ሃይማኖታት ሓደ ዝኮነ ናይ ኦርቶዶክስ ተዋህዶ ክርስትያን ኣመንቲ ኣብ ውሽጢ ቤተ-ክርስትያን ፆሎቶም እንዳብፅሑ እንትኮኑ፣ ፆሎት ምግባር ናይ ኣእምሮ ነፃነት ከምዝህብ ትፈልጡ ዶ?

እቶም ዝተፈላለየ ዓይነት ክዳውንቲ ተኸዲኖም/ተኸዲነን ዘለዉ /ዘለዋ ክፋል ሕብረተሰብ ኣብ ማእከል ሜዳ ኮፍ ኢሎም ኣለዉ፡፡ አከዳድነኦም ስደተኛታት ወይ ድማ ፅጉማት ዶ ይኾኑ?

ኣዝያ ብጣዕሚ ደስ ትብለካ ጎል ኣንስተየቲ ቀያሕ ሕብሪ ዘለዋ ደስ ዝብል ዓይነት ቁኖ ዝተቆነነት ኮይና ፀጉራ ድማ ነዊሕ እዩ። እንታይ ብሃል ሽሙ እቱይ ቁኖ?

ብርሃን ባንክ፣ ምኩላስ ባህልናን መረዳዲኢናን እዩ! ዝብሉ ብዕንቋይ ሕብሪ ተፃሒፉ ብብጫ ድሕረ ባይታ ይርከብ፡፡ ክልተ ፍቅረኛታት ፃዕዳ ክዳን ብጫ ጥለት ዘለዎ ተከዲኖም አብ ቅድሚኦም እንጀራ ዘለዎ ፃዕዳ ጊባቦ ተቀሚጡ እናተኮላለሱ ይርኩበ፡፡ እዞም ዝኮላለሱ መርዑት ድዮም?

ካብቶም ስሮም ዝብልኡ ናይ ኣትኽልቲ ዓይነታት እቲ ሓደ ቀይሕ ስር እዩ። ቀይሕ ስር ኣብሲልካን ከይኣብሰልካን ካብ ዝብልዑ ናይ ተክሊ ዓይነታት እዩ።

ኣብዚ ምስሊ እዚ ዝተፈላለዩ ናይ ስእላስእሊ መሳርሒ ንርኢ ኣለና። ኣብዚ እንሪኦ ዘለና ዝተፈላለዩ ከለራት እርሳስን መቀስን ምስ መትሓዚኡ ንርኢ ኣለና።

ከላሽን ዝተዓጠቑ ሓደ ዓይነት ቁምጣ ስረን ቆቡዕን ዝገበሩ ሰልፈኛታት ክልተ መስርዕ ሒዞም እንትጓዓዙ ይርአዩ ኣለዉ፡፡ ናይዚ ትርኢት ዕላማ እንታይ ይመስለኩም?

ኣብ እንዳ ጋራጅ ወይ ድማ እንዳ መፀገኒ ከኻኺን ጠጠው ኢላ ዘላ መኪና ትመስል ፡ እቲ ኣብቲ ጎማኣ ተወጢሩ ተኣሲሩ ዘሎ መሳርሒ እንታይ ይበሃል ?

እዞም ዝተፋላለዩ ሰባት ናይ ኤትዮጵያ ሰብ ስልጣን እንትኮኑ ከም ጠቅላይ ምንስተር ኣብይ ኣሕመድ ከምኡ እውን ምክትል ጠቅላይ ሚንስተር ዝነበረት ሽማ መን እደተበሃለት ትፅዋዕ?

ኣብዚ ናብቲ ማእከል ዝወስድ ዓቢ መስመራዊ መንገዲ ይርአ፣ ኣብ መወዳእታ ድማ ዓቢ ዩኒቨርሲቲ ሆስፒታል ዝመስል ህንጻ ኣሎ። ኣብቲ ህንጻ ዘሎ ዓቢ ባነር በቲ መበቆላዊ ቃላት ትካል ጥዕና ምዃኑ ይሕብር። እዚ ህንጻ እንታይ ዓይነት ትካል ይመስል?

ቲ ኤም ኤች ዝብል ምስ ሓወልቲ ኣክሱም። ኣብ ፃዕዳ ድሕረ ባይታ ተቀሚጡ ኣሎ ። ትርጉም ንይዚ ሎጎ እንታይ እዩ ?

ፃዕዳ ጋቤና ዘለዋ መኪና ኣብ ወሰን እስፓልቲ ደው ኢላ ኣላ ። ኣብ ወሰን እስፓልቲ ትክልታት ኣለዉ ። ዋጋ ናይታ መኪና ክንደይ እዩ ?

እዚ ባህላዊ መትሓዚ ቆርበት ወይ መትሓዚ ዘርኢ እዩ። እዚ ብቆርበት ዝተሰርሐ ብጽኑዕ ዝተዓሸገ መትሓዚ ኮይኑ፡ መብዛሕትኡ ግዜ ኣብ ገጠር ይጥቀመሉ። እቲ ላዕለዋይ ክፋል ጽዕነት ዝተቐብአ ቆርበት ንምሓዝ ይጥቀመሉ። እዚ ብቆርበት ዝተሰርሐ ኣገልግል ንእንታይ ክውዕል ይኽእል ይመስለኩም?

እዚ መዘናዊ ሓበረታ መውዓሊ እንትኮን እዚ ዩቲብ ዝባሃል ዩ ። እዚ ድማ ዝተፈላለዩ ሓበረታ ንረክበሉን ንህበሉ ከም ሚድያ እንጥቀመሉ እዩ ።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

ደቂ ኣንስትዮ ዝጥቀማሉ መጋየፂታት ሓደ ናይ እዝኒ፣ ሰቂር፣ ናይ ኣፍንጫን ኣሎ ። እዚ መጋየፂ ናይ እዝኒን እዚ እንታይ ይበሃል ?

ክልተ መሓሲእ ኣጣል ኣፍ ንኣፍ ተጋጢመን ይርአያ ኣለዋ፡፡ እዘን መሓሲእ ኣብ ፍፅም ሰላማዊ ዝኾነ ኩነት እየን ዘለዋ፡፡ እዚ ኩነት ናብ ሰብ ክሽረፍ ዶ ይኽእል?

እዚ ደራፊ ናይ ተጋዳላይ ክዳን ተከዲኑ ኣብ ማእገሩ ሽርጥ ጌሩ ኣሎ ክራሩ ሒዙ ይፃወት ኣሎ እቲ ኣብ ርእሱ ዘሎ እንታይ ተባሂሉ ይፅዋዕ?

ሰባት ኣብ ተፈጥሮኣዊ ምድላው ደው ኢሎም ዘርኢ እዩ። ኩሎም ባህላዊ ክዳን ተኸዲኖም ገሊኦም ሕብራዊ ክዳን ገሊኦም ድማ ጻዕዳን ሕብራዊ ክዳንን ተኸዲኖም። ዝተፈላለዩ ዕምባባታት ኣብ ኢዶም ሒዞም፡ ገሊኦም ድማ ባህላዊ ቦርሳታት ኣብ ጎድኖም ተሰኪሞም ይርከቡ።

ሓደ ነፍሳት ኣብ ኣትክልቲ ተንጠልጢሉ እሎ ። ናይቲ ነፍስት አእጋር እውን ይርአዩ ኣለዉ ። ንይቲ ነፍሳት ሹም እንታይ ይብሓል ?

ናይ ኢሌክትሪክ ፓወር መቆፃፀሪ ወይ ድማ ናይ ባዕሉ ፊውዝ ዘለዎ ንዝተፈላለዩ ከም ፍርጅ ቲቪ ዝጠቅመና ኮይኑ ስሙ እንታይ ይበሃል ?

እዚ ዘመናዊ ናይ ፈጻሚ ቤት ጽሕፈት ፍርናሽ ሴት እዩ። ዲዛይን ቤት ጽሕፈት ዘመናውን ፕሮፌሽናልን መልክዕ ዘለዎ ኮይኑ፡ መንደቕን መሬትን ብቐሊል ገለልተኛ ሕብሪ ኣለዎ። እዚ ብተመሳሳሊ ዲዛይንን ሕብርን ዝተቐመጠ ናይ ቤት ጽሕፈት ፍርናሽ ኣበይ ክረኽቦ ይኽእል?

ገዓት ምስ ስልሳ ኣብ ፍልይ ዝበለ ዲዛይን ዘለዎ መብልዒ ሸሓነ ቀሪባ እኔቶ፡፡ ነዛ ገዓት ሰለስተ መብልዒ ማንካ ቀሪቡላ እኒሀ፡፡ ንገዓት ብማንካ ዶስ ብኢድካ ምብላዕ የሕይሽ?

እዚ ኣብ ምስሊ ከም እንምልከቶ ኣዋሽ ባንክ እንዳፋለጠ ንርኢ ኣለና። እዚ ሰራሕተኛ ባንኪ እዚ ድማ ኣብ ሓደ ዝኮና ዝተኣከበ ህዝቢ ዘለዎ ብዛዕባ እቲ ባንኪ እንዳፋለጠ ይረአ ኣሎ።

ምናልባት ዓወት የብዕሉ ወይ ንውድድር ይፋነዉ ይኾኑ። ብድሕሪት ካልኦት ሱፍ ዝለበሱ ሰባት ይረኣዩ። እዛ ጋንታ ኣብቲ ውድድር ክሳብ ክንደይ ዕውትቲ ክትከውን ትኽእል ኢልካ ምግማት ይካኣል?

ተመሃሮ ብቀጥ ዝበለ መስርዕ ይኸዱ ኣለዉ፡፡ መስርዕ ምሕላዎም ናይ ዲስፒሊን መግለፂ እዩ፡፡ እዚ ብምእዙዝነት ዝግለፅ ዲሲፒሊን ካብ ምንታይ ዝበቖለ ባህሪ ይመስለኩም?

ኣብዚ ናይ ዕፉን ግራት ሱፍ ዓምቢባ ትርከ ኣላ፡፡ ሱፍ ናብ ፀሓይ ብርሃን ናብ ዘለዎ ገፁ የዝውር እዩ ዝብልዎ ከመይ ትርእይዎ?

ኣብዚ ብዙሕ ሓሰር ዝሓዘት መኪና ኣብ መንገዲ ትረአ። እዛ መኪና ነቲ ጽርግያ ብብዙሕ ሓሰር ትሽፍን ትመስል። ኣብ ጎድና ብሽክለታ ዝዝውር ሰብ ኣብ ጎኒ መንገዲ ድማ ኣግራብን ህንጻታትን ኣሎ። ኣብ ጽርግያ ከምዚ ዝኣመሰለ ጽዕነት ሓደጋ ከም ዘስዕብ ኣስተብሂልካ ትፈልጥዶ?

ኣብ ከተማ ኣክሱም ብዙሓት ናይ ባህላዊ ክዳውንትን ባህላዊ መገልገልታት ኣቁሑትን ዝሽየጠሎም ቦታታት ኣለው። እዞም ባህላዊ መሸጢ ዋግኦም ናይቲ ሕብረተሰብ ኣቅሚ ዘገናዘበ ስለዘይኾነ ብዙሕ ናይ ሓዲ ውሽጢ ተጠቀምቲ የብሎምን።

ብድሕሪት ባንዴራታት ኢትዮጵያን ህንጻ ቤተክርስትያንን ይርአ። እዚ ኩሉ ስምዒት ሰላምን መንፈሳዊ ጽምብልን ይፈጥር። ነዚ ስነ-ስርዓት ምስ ረኣኻ እንታይ ዓይነት ሓጎስ ወይ ርህራሄ ይስምዓካ?

ኣብዚ ጻዕዳ መኪና ብጽፉፍ ደው ኢላ ኣላ። ኣብ ጎድኑ ሕብራዊ ዲዛይን መስመር ኣለዎ፣ ኣብ ልዕሊኡ ድማ ናይ ጽዕነት መትሓዚ ተቐሚጡ ኣሎ። ብድሕሪኡ ድማ መንደቕ ህንጻን ኣብ ጎድኑ ዝኸዱ ሰባትን ይረኣዩ።

እዚ ኣብ ኣኽሱም ከተማ ዝርከብ ኣትራኖንስ ዝበሃል ዓብዪ ሆቴል እዩ፡፡ እዚ ሆቴል እቲ ከተማ ፅቡቕ ሽም ክህልዎ ናይ ምግባር ተኽእሎ ይህልዎ ዶ?

እዚ ብድሙቕ ብርሃን ጸሓይ ዝተመልአ ተፈጥሮኣዊ መልክዕ ኣኽራን ዘርኢ እዩ። እቶም ኣኽራን፡ ምስቲ ብእምኒ እተሰርሑ ዓበይቲ፡ ቅርጺ ኮኾብ ዘለዎም ጫፋቶም፡ ከም መስትያት ይደምቁ። ሰላምን ስቕታን ዝመልአ ባህርያዊ ትርኢት እዩ።

እዚ ሽፋን መጽሓፍ የርኢ። ቀይሕን ጸሊምን ዝተሓዋወሰ ኮይኑ፡ መልክዑ ድማ ጫፍ ብርዒ ይመስል። ኣብ ማእከል "ኣብ መንገደይ" ዝብል ጽሑፍ ኣሎ። ኣብ ታሕቲ ትንታነኹም ወይ ርእይቶኹም ዘርኢ ጽሑፍ ኣሎ።

እዚ ናይ ኤለክትሪክ መስመር ምስቲ ዛፍ ተራኺቡ እኒሀ፡፡ ከምዚ ዓይነት ክትትል ዘይግበረሉ ምስ ዛፍ ዝተነካኽአ መስመር ኤለክትሪክ ጉድኣት ዶ ከስዕብ ኣይኽእልን እዩ?

ኣብዚ ጸጉሪ ሓንቲ ጓል ኣንስተይቲ ብዓቢን ቁኖናኖ ኣፍሮ ዝተሰርሐ ኮይኑ፡ እዚ ድማ ህቡብ ቅዲ ጸጉሪ እዩ። ጸጉራ ኣብ ማእከል ተፈላልዩ ብክሊፕ ዝተቐርጸ ኮይኑ፡ ኣብ ድሕሪት ግን ዓቢን ዕዙዝን ኣፍሮ ይርአ።

እዚ ቀይሕ ሪባን ናይ ኤድስ ምክልኻል ምልክት እዩ፡፡ እዚ ከም ልምዲ ዝተቐበልናዮ እዩ፡፡ እዚ ምልክት እንታይ ትርጉም ከምዘለዎ ፈሊጡ ዝተቐበሎ ኣሎ ድዩ?

ብዙሓት ወታደር ክላሽ ኣፈ ሙዝ ንላዕሊ ገይሮም ይስዕስዑ ኣለዉ ። ሕድ ሕዶም ናይ ወታደር ክዳን ተከዲኖም እለዉ ። ትርጉም ናይ ውትድርና እንታይ እዩ ?

ብእምንን ደረቕ ጨናፍርን ዝተሃንጸ ጥንታዊ ወይ ድኻ መንበሪ የርኢ። እዚ ዓይነት መዕቆቢ ናይ ሰላም ስምዒት ዘይኮነስ ናይ ድኽነትን ሽግርን ስምዒት እዩ ዝህብ። ክንርእዮ ከለና እንታይ ዓይነት ተስፋ ምቑራጽ ወይ ጭንቀት ይስምዓና?

ናይ ተወዳደርቲ ሳይክል ኣብ ከተማታት ፅርግያ ሳይክሎም ሒዞም ይንቀሳቀሱ ኣለዉ እዞም ተወዳደርቲ ማልይኦም ጌሮም ናይ ርእሲ ጊሮሞ ዘለዉ እንታይ ይበሃል ?

ብብሩር ዝመስል ሕብሪ ሁንዳይ ስታረክስ እትባሃል መኪና ኣብ ጎደና ከተማ ደው ኢላ ትረአ። ቅድሚት ካልእ መኪና ብየማን ይርአ፤ ስለምንታይ እዚ ዓይነት መኪና ኣብ ኢትዮጵያ ልሙድ ጥቕሚ ይውዕል?

ቤተ ክርስቲያን ቅድስት ማርያም ክኸውን ይኽእል እዩ። እቲ ህንጻ ብጫ መንደቕን ፍሉይ ቀለም ዝተለኽየ መስኮትን ማዕጾን ኣለዎ። እዚ ዓይነት ባህላዊ ስነ ህንጻ ክቢ ቤተ ክርስቲያን ምስ ካልኦት ኣብያተ ክርስቲያናት ክነጻጸር ከሎ እንታይ ፍሉይ ትርጉም ኣለዎ?

እቲ ጨርቂ ምቹእ ክኸውን ከሎ፡ እቲ ቀጢን ምጥዕዓም ድማ ንኣካላት ጽባቐ ይውስኸሉ። እዚ ኩሉ ጽባቐ ኣብ መዓልታዊ ልብሲ ዝኾነ ወዲ ተባዕታይ ዓቢይ ተወሳኺ ይገብሮ። እዛ ፋሽን ዝኾነት ማልያ ኣበይ ክገዝኣ ይኽእል?

ኣብ ጫፍ በሪኽ ገደል ዝተቐርጸ ኣብ ኢትዮጵያ ዝርከብ ታሪኻዊ ቦታ ዘርኢ እዩ። ኣዝዩ ዝድነቕን ዝማርኽን ትርኢት እዩ! ዝተራእየ: ኣብ ወሰን እቲ ገደል ኣብ ዝርከብ ጸቢብን ሓደገኛን ቦታ ኮፍ ኢላ ወይ ደው ኢላ ይረአ።

ኣብ ወቅቲ ኣሸንዳ ዝግበር ዓይነት ክዳን ኮይኑ ፃዕዳ ሕብሪ ዘለዎ ጀዲድ ኮይኑእቱይ ቁንኤን ድማ ጋመ ይብሃል እቱይ መቀነተን ናይ መን ክልል እዩ?

እዘን ሸውዓተ ዓይነት ናይ ፈሰስቲ ነገር ዝሓዛ እየን እተን ሽድሽተ ብፅሑፈን መሰረት ልሱሉስ መስተ እየን እየን ሒዘን ፡ እታ ሓንቲ ፅሑፍ የብላን ናይ ምንታይ እያ ?

ክልተ ህፃውንቲ ፃዕዳን ፀሊምን ሕብሪ ክዳን ተከዲነን ብክልተ ኢደን ተሓቋቍፈን እናተሰዓዓማ ጥራሕ እግረን አብ ፀሊም ሕብሪ ዘለዎ ሓመድ ይረከባ፡፡ እዘን ህፃውንቲ ሰለ ፍቅረ ብከመይ ፈሊጠንኦ?

ኣብ ክሻ ዝመልኣ ንዝተፈላለዩ ዓይነት ምግብታት ንምብሳል ዝጠቅመና ዝሓዘ ኮይኑ ኣብ ጥቅኡ ድማ ቀይሕ ሽፈን ዝገበረት ጎል ኣንስትየቲ ኣላ። እቱይ ኣብ ክሻ ዘሎ እንታይ ይመስለኩም?

ኣብ ማኣዲ ከቢቦም ምግቢ ንምምጋብ ይርከቡ ። ኣብቲ መንደቅ ድማ ባህላዊ ስፈታት ድማ ተሰቂሉ ኣሎ ። እቲ ምግቢ ቀሪቡሉ ዘሎ እንታይ ይባሃል?

ካብ እቶም ኣርባዕተ እግሪ ተሽከርከርቲ ካብ ዝብሃል ንህዝቢ ኣገልግሎለት ካብ ዝህቡ ሓደ ዝኮነ ሰማያዊ ሕብሪ ዘለዎ መኪና እንታይ ዝበሃል ይመስለኩም?

እዚ ብያቲ ብቐይሕ ጽጌረዳ ዝተሰለመ ጻዕዳ ርብዒ ኩርናዕ ዘለዎ ሜላሚን ጻሕሊ እዩ። ወሰናስኑ ቁሩብ ልዕል ኢሉ ይርከብ። እዞም ቦፌታት እዚኣቶም ንምግቢ ንምብላዕ ወይ ንምቕራብ ይጥቀሙ። ካብ ምንታይ ንብረት ከም እተሰርሑ ብኸመይ ክትፈልጥ ትኽእል?

ኣብዚ ኣብ ዓቢ ሰማያዊ መትሓዚ ዝተመልአ ጻዕዳ ወይ ብጫ ፈሳሲ ጸባ ወይ ፍርያት ጸባ ዘሎ ይመስል። እዚ ጻዕዳ ኤርጎ ወይ ጸባ ቅጫ ይመስል። ኣብ ስእሊ ዘሎ ፈሳሲ እንታይ ይመስለኩም?

ኣብ ዳስ ብዙሕ ህዚቢ ተኣኪቡ ነዚ ጉዳይ ብዝተመደቡ ሰባት ይስተኣናገድ ኣሎ፡፡ ናይዚ ዳስን መስተንግዶን ምኽንያት እንታይ ክኸውን ይኽእል ኢልኩም ትግምቱ?

ናይ ኢድ ላባዲና መብራህቲ ብናይ ፀሓይ ብርሃን ሶላርን ናይ ኤሌክትሪክ ቻርች ብምግባር ትሰርሕ እንትከውን፣ ኣብ ግዜ ፀልማት ብጣዕሚ ኣድላይት ትባሃል ንብረት እያ።

ሃጸይ ሚኒሊክ ዳግማዊ ተራእዮም ኣለው፣ እቲ ሃጸይ ምሉእ ንጉሳዊ ክዳንን ኣኽሊልን ተኸዲኑ ኣሎ። ኣብቲ ኣኽሊል "ሞኣ ኣንበሳ ዘምነገደ ይሁዳ" ዝብል ጽሑፍ ተጻሒፉ ፣ምሕደራ ሃጸይ ሚኒሊክ ኣብ ምቛም ዘመናዊት ኢትዮጵያ ክንደይ ዝኣክል ኣበርክቶ ነይርዎ?

ናይ ሓበሻ ክዳን ተከዲነን ኣለዋ እታ ሓንቲ ነፀላ ጌራ ናይ ኣቁሑ ቡን ቀሪቡ ኣሎ ቁርሲ ቡን እውን ኣሎ ዓብይ ጀበና ን ካልኦትን ኣለዉ እቲ ስእሊ ኣብ ጎነን ዘሎ ናይ መን እዩ?

ካብ ሳዕሪ ዝተሰርሐ ክቡብ ናሕሲ ዘለዎ ገዛ ወይ ጎጆ ዘርኢ እዩ። ኣብ ቅድሚ ገዛ ኣብ ዝርከብ ደረቕ መሬት ክልተ ንኣሽቱ ቡናዊ ኣጣል ይረኣያ። እዚ ፍሉይ ጎጆ ባህላዊ መንበሪ ኣየናይ ክፋል ኣፍሪቃ ይስራሕ?

ቀይሕ ሕብሪ ቀይሕ ሱር አብ ሰማያዊ ሕብሪ መዳበርያን አራንሺ ሕብሪ ካሮት ከዓ አብ ቀይሕ ሕብሪ መዳበርያን ፃዕዳ ሕብሪ ዘለዎ ፃዕዳ ሽጉርቲ ከዓ አብ ፃዕዳ ሕብሪ መዳበርያን ንክሽየጡ ተቀሚጦም ይርከቡ፡፡ ቀይሕ ሱር ንሓደ ኪሎ ክንደይ ይሽየጥ?

እዚ ኣብቲ መሬት ዝግበር ሕርሻ ዘርኢ እዩ። ኣብቲ ምስሊ፡ ኣብዕር ይሓርሱ ኣለዋ። ብየማናይ ሸነኽ እተን ከብቲ ሓደ ሰብኣይ ብመስኮት ይመርሐን ኣሎ። እቲ መሬት ልሙጽ ኮይኑ ኣብ ዙርያኡ ሓምላይ ኣትክልቲ ይርአ።

ሓንቲ ሰበይቲ ነዊሕ ኢድ ስረን ካምቻን ብግራጭን ቀጠልያን ተኸዲና ዘርኢ እዩ። እቲ ስረን ካምቻን ቀጥ ዝበለ መስመር ኣለዎ። እታ ሰበይቲ ዝለበሰቶ ክዳውንቲ እንታይ ሕብሪ ኣለዎም?

ናይ እንዳጣውላ ዝተፈላለዩ ናይ ቁምሳጥን፣ ዓራት ፣ ካልኦት ናይ ጣውላ ስራሕትን ዝሰርሕ ኮይኑ እዚ ድርጅት ናይ መን ተባሂሉ ይፅዋዕ ?

ፅቡቕ ጉምቦ ዝሃዘ ናይ መሸላ ሕርሻ ይርአ ኣሎ፡፡ ናይ ቆላ ገባር ብኣብዝሓ መሸላ እዩ ዝዘርእ፡፡ ኣብ ደጉዓ ብበዝሒ ዘይዝራእ ስለምንታይ እዩ?

እዚ ቦታ ናይ ኣትክልቲ ተራ ወይ ድማ እንዳ ኣስቤዛ መሸጢ እዩ ዝመስል ዘሎ ፡ እቲ ኣብኡ ዘሎ ኣስቤዛታት እንታይ እንታይ እዩ ፡

ዉሽጣ ውሽጢ ዝከይድ ታሪካዊ ቦታ እንትኮን ደሚቅ ብርሃን ኣለዎ ። እቲ ታሪካዊ ቦታ ኣብይ ይርከብ ን ብ መን ተሰሪሑ ?

ኣብዚ ቡዙሓት ተማሃሪ ንርኢ ኣለና። እዞም ተማሃሮ እዚኦም ትምህርቶም ገዲፎም ኣብ ዝኮነ ምርኢት እንደተከታተሉ ንርኢ ኣለና። እዞም ተማሃሮ እዚኦን ናይ ኣበይ ተማሃሮ እዮም?

ውስናት ነዋሕቲ ተክሊ ዘለዉ ኮይኖም ኣዝዩ ለምለም ዝኮነ ቦታ እዩ። ሰለስተ ደቂ ኣንስድትዮ ድማ ኣለዎ። ብጣዕሚ እየን ደስ ዝብላካ እቱይ ብጫ ሕብሪ ዘለዎ እንታይ ይብሃል ሽሙ?

እዚ ኣብ ምስሊ እንሪኦ ዘለና ናይ መስቀል በዓል እንትከውን እዚ ድማ ኣብ ሜዳ ናይ መስቀል ዳሜራ ተሰሪሑ ንርኢ ኣለና። እዚ ዳሜራ ድማ ኣብ ከተማ ኣክሱም እዩ።

ውሑዳት ሰባት ኣብቲ ብጸጋም ዘሎ ጽርግያ ወይ ጽርግያ ይኸዱ ኣለዉ። ሰማይ ንጹር ሰማያዊ እዩ። ኣብ ርሑቕ ድማ ግራውትን ገለ ህንጻታትን ኣለዉ። እዚ መንገዲ እዚ ክንደይ ክነውሕ ይኽእል?

ኣብ ትግራይ ካብ ዝርከቡ ቤተ መፃሕፍቲ ሓደ ዝኮነ ዓዲግራት ቪዥን ህዝባዊ ቤተ መፃሕፍቲ እንትከውን ደቂ ሰባት ዝተፈላለዩ መፅሓፍቲ ዝረክብሉ ቦታ እዩ።

ኣብ ደረቅ ሓመድ ደንዴር ጥልያን ዝብሃል ዕሾክ ዘለዎ ተክሊ ዘለዎ ኮይኑ ደው ዝበሉን ኣእማን እውን ኣለው ። ዝወደቁን እውን ኣእማን ኣለው ።ኣበይ ቦታ እዩ ዝርከብ?

ቆጽሊ ናይቲ ተኽሊ፡ Khata edulis ወይ ድማ ብዝያዳ ኣብ ኢትዮጵያ ብ'ጫት' ዝፍለጥ ተኽሊ ተራእዩ ኣሎ። ተጠቀምቱ እዞም ቆጽሊ ናይ ሓጎስን ንቕሓትን ማሕበራዊ ርክብን ስምዒት ከም ዝህቡ ይዛረቡ። እዚ ብተለምዶ ካብ ዝፍለጠሉ ባህላዊ ኣስማት ሓደ እንታይ እዩ?

ካብ ኣብ ኢትዮጵያ ዝርከቡ ፖለቲከኛታት እቲ ሓደ እዮ ። ብኢሃደግ ግዚ እውን ብጣዕሚ ንህዝቢ ወጊኑ ይከራከር ነይሩ ። መን ይባሃል ?

ዝበሰለ ኮሚደረ ኣብ ካሳ ንመሸጣ ቀሪቡ እኒሀ፡፡ ኮሚደረ ብቕልጡፍ ክሽየጥ ዝግብኦ ዓይነት ተኽሊ እዩ፡፡ ከምዚ ዝኾነሉ ምኽንያት ካብ ምንታይ ዝነቅል እዩ?

ሓብቲ መፅሓፍ ማህደር ኑረነቢ ትብል ናይ ግመል ሰብ ብቅድሚት ኮይኑ እናጎተታ ዘርኢ ምስሊ ኣሎ እዛ መፅሓፍ መዓዝ ዓ/ም ተደሪሳ ?

እዚ ኣብ ግቢ ሓወልትታት ኣኽሱም ዝርከብ ብበሪ ኣምሳል ተቐራፁ ዝተተኽለ እምኒ እዩ፡፡ እዚ እምኒ ንምታይ ዕላሚ ኢሎም ዝተኸልዎ ኾን ይኸውን?

እዚ ኣርማ ኒው ጀኔሬሽን ዩኒቨርሲቲ ኮሌጅ ዘርኢ እዩ። እቲ ኣርማ ኣብ ታሕቲ ስም ተጻሒፉ ኣሎ። ኣብ ማእከሉ ኣብ ልዕሊ ክፉት መጽሓፍ ኮፍ ኢላ ዘላ መብራት ትመስል። እዚ ኮለጅ ዝህቦም ትምህርትታት ትፈልጡ ዶ?

ብጣዕሚ ቀይሕ ዝበሰላ በላስ ኣሎ በለስ ሕንሽሽ ድማ ኣለዎ ።ኣብ ከባቢ ዓዲግራት ብበዝሒ ይፈሪ ። በለስ በሊዕኩም ትፈልጡ ዶ ?

ኣብ ክንዲ አኻፍት ኽልተ ኣብቕልቲ ገይሩ ሰብኣይ ወሆ ይብል ወይ ድማ ይዘብጥ ኣሎ ፡ እቲ ንኽዝበጥ ኣብ ሰለስተ ቦታ ተጎጂሉ ዘሎ ኣቐማምጥኡ እንታይ ይበሃል ?

ኣብ ሓደ ናይ ምቕባል ቦታ ስነ-ስርዓት ቡን ይርአ፤ ኣብ መሬት ብሳዕሪ ዝተሸፈነ መድረኽን ኣቐዲሙ ዝተዳለወ ዓቢ ጉጅለ ሰተይቲ ቡንን ኣሎ። ብጎኒ ቡን መስርሒ መሳርሒ ኣብ ላዕሊ ድማ ዝቅለው ቡን ይረአ፤ ሰባት ብድሕሪኡ ኣብ መንበር ኮፍ ኢሎም ኣለዉ።

ዝተፈላለየ ቀይሕ ሕብሪ ዘለዎ ዝተከደነ ሰለስተ ደቂ አንስትዮ በጨና ዝተፈላለየ አንፈት እንዳተጓዓዛ ሃይ ፋሽን ዝብል ብፀሊም ተፃሒፉ አብ ብጫ ድሕረ ባይታ ይርከብ፡፡ ሰላምታ ዝብል ከዓ ብፃዕዳ ተፃሒፉ ብሓመኩሽታይ ሕብሪ ይርከብ፡፡ እዘን ደቂ አንስትዮ ሞዴል ድየን?

እዞም ናይ ትግራይ ሳይክል ተወዳደርቲ ኮይኖም ዝተፈላለዩ ደቂ ኣንስትዮን ደቂ ተባዕትዮ እንትኮኑ ንምካኑ ሳይክል ዝብል ሽም ከበይ መፅኡ ትርጉም እዚ ሽምከ ትፍልጥዎዶ ትከኑ?

እዚ ብዘዓጐል ዝተሸለመ ካብ ዝለፍዐ ቀይሕ ቆርበት ዝስራሕ ናይ ህፃን መሕዘሊ ንዋት ማሕዘል ይበሃል፡፡ በዚ ደቀን ዝሓዝላ ናይ ከተማ ደቂ ኣንስትዮ ርኢኹም ዶ ትፈልጡ?

ኣርእስተ ዛና ኣብ ትሕቲ ዝብል ናይ ቴለብዥን ፅሑፍ ኢ-ፍትሓዊ ኣተዓዳድላ ረድኤትን ሳዕቤኑን ዝብል ፅሑፍ እኒሆ፡፡ ጋዜጠኛታት ፀገም ንምግዋሕ ዘሓሹ እዮም፡፡ ፍታሕ ዝተረኽበ ምዃኑ ኸ ይከታተሉ ዶ?

ሽድሽተ ካፍ መበሊ ዘለዎን ናይ ማእከል ጣውላን ዝሓዘ ኣዝዩ ደስ ዝብለካን ውቅብ ዝኮነ ቀይሕ ሕብሪ ዘለዎ ኮይነኑ ካብ ምንታይ እዩ ተሰሪሑ?

ፀሊም ሕብሪ ዘለዎም ሱፍ ዝገበረ ናይ ውሽጢ ፃዕዳ ሕብሪ ሸሚዝ ዝገበረ ክዳን ዝተከደነ ቀይሕ ሕብሪ ካራቦታ ዝገበረን እቱይ ሓደ ድማ ብጫ ሕብሪ ሱፍን ሓሚክሽታ ሸሚዝ ዝገበረ መን መን ይብሃሉ ሽሞም?

ሓደ ዓብይ ተሽከርካሪ ሻንጣ እንዳ ክዳውንቲ አብ ናይ እንዳ አየር ዘለዎ መጎዓዓዚ ንብረት/ሊፍት/ ተቀሚጡ እናተሽከርከረ አብ ፃዕዳ ድሕረ ባይታ ይርከብ፡፡ ብሊፍት አቁሑ ዶ አጓዓዒዝኩም ትፈልጡ?

ኣብ ዕንጨይቲ ዝተሰርሐ መድረኽ ባህላዊ ሕብሪ ዘለዎም ብሕብሪ ዝተሸፈነ ብኢድ ዝተሰርሐ ጨርቅን ብጽፉፍ ኣገባብ ይቐርቡ። ኣብ ማእከል ሕብራዊ ቀለም ብማዕረ ኣብ ላዕልን ታሕትን ተዘርጊሑ ይርከብ። ብጸጋም ድማ ቀጠልያ ታሕቲ ዘለዎ ጻዕዳ ጨርቂ ተገሊጹ ኣሎ።

ብሓምለዋይ መሬት ዘጌፀ ኣብ ትሕቲኡን ከባቢኡን ዝተረሓሓቁ ናይ ቆርቆሮ ገዛውቲ ዘለውዎ ዝተፈላለዩ ዓይነት ተኽልታት ዝወነኑ ሰሓባይ ቅርፂ ዘለዎም ጎቦታት ወይ ከዓ እምባታት ይርከቡ፡፡

ኣብዚ ብሕብራዊ ልብሲ ዝተሰለመ ናይ ኦርቶዶክሳዊ መነኮስ ልብሲ ዝመስል ዓቢ መእተዊ ልብሲ ዝተኸድነ መነኮስ ይርአ። ኣብ ርእሱ ጽቡቕ ወርቃዊ ኣኽሊል ዘለዎ ኮይኑ፡ብድሙቕ ዝተሰለመ መስቀል ኣብ ኢዱ ሒዙ ክዛረብ ይረአ። ብሓፈሻ ክብርን ምክብባርን ዝመልአ መንፈሳዊ መስትያት ይረአ።

ፍሉይ መልክዕ ዘለዎ ሸዊት ዕፉን ይርአ ኣሎ፡፡ ሸዊት ዕፉን ኣብ እዋን ቀውዒ እምበር ኣብ ካልእ እዋን ኣይሃርፍን እየ፡፡ ንስኻትኩም ከ ሸዊት ዕፉን ትሃርፉ ዶ?

ኣዝዮም ብጣዕሚ ተፈታዊ ክቡር ዝኮኑ ወላዲና ናይ ኦርቶዶክስ ተዋህዶ እምነት ክርስትና ማለት እውን ናይ ኢትዮጵያ ጠቅላላ ሓላፊ ዝኮኑ ዝከበረ ሽሞም መን ይብሃሉ?

ዘንፀባርቁ ዝተፈላለዩ ዕይነታት መስተ ተኣኪቦም ኣለዉ ኣብ ማእከሎም መብራህቲ ኣሎ ። ዋጋ ናይቶም ኣልኮል ዝኮኑ መስተ ክንደይ ቅርሺ እዩ ?

ኒው ጀኔሬሽን ዩኒቨርሲቲ ኮሌጅ ዝብል ብትግርኛን እንግሊዘኛን ብዕንቋይ ሕብሪ አብ ፃዕዳ ድሕረ ባይታ ተፃሒፉ ይርከብ፡፡ አብ ማእከሉ መፅሓፍ አብ ማእከሉ ከዓ መብራህቲን ናይ ጋቦን ቆቢዕን አብ ፃዕዳ ድሕረ ባይታ ይርከቡ፡፡ እዚ ዩኒቨርሲቲ ኮሌጅ አበይ ቦታ እዩ?

ዝተፈላለዩ ንበርበረን ሽሮን ዝኮኑ ቅመማት ከም ኮሮሪማን ሰሰግ፣ ኣዝሙት፣ ኣዋስዳን ካልኦትን ዝሽየጠሉ ቦታ እዩ። ቅመም ዝኣተዎ በርበረን ሽሮን ፀብሑ ብጣዕሚ ጡዑም እዩ።

ዝተፈላለያ ሰማያውን ፃዕዳ ሕብሪ ዘለወን ምካይን ይጎዓዛ ኣለዋ ። እዚ ከተማ ኣበይ ይርከብ ብተወሳኪ ክሳብ ክንደይ ሰብ ክሕዛ ይክእላ ?

ኣዝዩ ዝበሰለ ናይ ብርቱካን ፍረ ኣብ ጒንዱ ተንጠልጢሉ ይርአ ኣሎ፡፡ እዚ ፍረ ንዓይንኻ ደስ ዝብል ጣዕሙ ድማ ምቑር እዩ፡፡ ንስኻትኮም ከ ኣስተማቒርኩምዎ ዶ ትፈልጡ?

እዚ“ሰጆይ”ዝበሃል ብኢድ ዝእሰር ብኤሌክትሪክ ዝሰርሕ መላጸይ እዩ። ሰለስተ ዙርያ ዘለዎ ሮታሪ ሻቨር ኮይኑ ገመድን ዕንጨይቲ ብራሽን ዝተተሓሓዘሉ እዩ። እቲ መላጸይምስቲ ሳንዱቕ ንኽትጥቀመሉ ድሉው እዩ። ጽቡቕ ዲዛይን ዘለዎ ሰለስተ ጫፋት ዘለዎ ገመድ ኤሌክትሪክ ደው ኢሉ፡ምስቲ ቻርጅ ገመድን ተተሓሒዙ ይረአ።

ኣብዚ ብዙሓት ሰባት ኮፍ ኢሎም፡ ክዛረቡ ወይ ክእከቡ ይረኣዩ። መብዛሕትኦም ኣብ ውጥረትን ድምጺ ኣልቦን ኣቃውማ ኮፍ ኢሎም ክጸንሑ እንከለዉ፡ሓደ ኣብ ቅድሚት ዘሎ ሰብኣይ ድማ ስምዒታዊ ተዓዛቢ እዩ። እቲ ቦታ ብምሉኡ ናይ ክፉትነትን ስቕታን ኣየር ዘለዎ ይመስል።

ናይ ኢትዮጵያ ፓለቲካ ፓርቲታት ናይ ሓባር ምክሪ ቤት ጠቅላላ ጉባኤ ዝብል ብፀሊም ተፃሒፉ ብሰማያዊ ሕብሪ ድሕረ ባይታ ይርከብ፡፡ ብርክት ዝበሉ ናይ ምክሪ ቤት አባላት ከዓ ጥቃ ቀይሕ ሶፋ ጠጠው ኢሎም ይርከቡ፡፡ እዞም ጠጠውዝበሉ መነመን ይበሃሉ?

እቲ መሬት ተሓሪሱ ኣሎ እዚ መንእሰይ ድማ ሕርስ ውዒሉ መሳርሒ ማሕረሱ ሒዙ ናብ ገዝኡ እንዳተመልሰ እዩ ዘሎ ፡ እቲ ተሰኪሙዎ ዘሎ መሳርሒ ሕድ ሕዱ እንታይ ሹሙ ?

ዝተፈላለዩ ንግዳውን መዓልታዊን ፍርያት ከም ሳሙና፡ ሻምፖን ዝተዓሸገ መግብታትን ኣብ መደርደሪ ድኳን ይቐርቡ። ኣብቲ ኣብ ቅድሚት ዘሎ ክቢ መደርደሪ ብድምር ክንደይ ሰማያውን ብሩርን ቆርቆሮ 'ሬድ ቡል' ኣሎ?

imo ማለት ናይ ነፃ ኾይኑ ናይ ፅሑፍ መልእክታት፣ መፀዋዕታታት ኦን ላይ ልውውጥ ፅሑፋትን እዩ ዝካየደሉ። imo ንምልእኣክ ቅድሚያ ነቲ ኣፕልኬሽን ኣብ ሞባይልና ወይ ኣብ ኮምፒተርና ክንፅዕኖ ይግባእ።

ናይ ቕድሚት ፀጉሪ ርእሱ እትው ዝበለ ወይ ድማ ብርሕ ዝበለ ሰብኣይ ገፁ እስር ኣቢሉ ናብ ዝኾነ ነገር ኣትኪሩ ይሪኢ ኣሎ ናይ ኣድናቖት ድዩስ ናይ ጭንቐት

ማዕሾኡን ግድግድኡን ዝተፈራኾተን ዝተተፋተፈን ገዛ ይርአ ኣሎ፡፡ እዚ ገዛ ካብ ብጥይት ወፃኢ ብኻልእ ብምንታይ ምኽንያት ከምዚ ኢሉ ክተፋተፍ ይኽእል ትብሉ?

ፍሉይ መልዕ ዘለዎ ገፀ ምድሪ ይርአ ኣሎ፡፡ ብርሕቐት ይርአዩ ዘለዉ ጐቦታት ነቲ ቦታ ግርማ ኮይኖሞ ኣለዉ፡፡ ስለዚ ቦታ ኣብ ርእስኹም እንታይ ምስሊ ተሳኢሉኩም ኣሎ?

ናይ ዜና ኣቀራርባን ሓበሬታን ስምዒት ይህብ። ሓንቲ ጓል ኣንስተይቲ መልህቕ ዜና ካብ ጣውላ ዜናኣ ኣህጉራዊ ዜናታት ክትሕብር ትረአ። እቲ ቀንዲ ምልክት መርበብ ሓበሬታ እንታይ እዩ ዝረአ?

ባህላዊ ክዳን ተከዲነን ብዙሕ መጋየፂ ድማ ገይረን ። ካብቶም መጋየፅታት ድማ ወርቂ ፣ቁኖን ካልኦት ገይረን ። እንታይ ንክገብራ እየን ከፍ ኢለን ዘለዋ ?

እዛ ኮላሊት ሰዓት ምልክታ ኣብ ሰዓት ዓሰርተን ዕስራን የርኢ ኣሎ፡፡ እዚ ሰዓት ግን Am ድዩስ Pm ኣይፍለጥን፡፡ Am ወይ Pm ትንፅር ሰዓት እንታይ ዓይነት ሰዓት እያ?

እዚ ጻዕዳ ፕላስቲክ ዝኾነ ነገር ሓሙሽተ ጫፋት ዘለዎ ኤሌክትሪካዊ ኣዳፕተር ወይ ስፕሊተር እዩ። ናይ ኤሌክትሪክ ፕላግ እዩ፣ ብዙሕ ጫፋት ዘለዎ ስለ ዝኾነ ድማ ኣዳፕተራት ኣብ እንጥቀመሉ እዋን እንታይ ዓይነት ጥንቃቐታት ክግበር ኣለዎ?

ጋንታ ኩዕሶ እግሪ ስሑል ሽረ ኣርማ ኣብቲ ኣርማ ማእከል ድማ ጅግና ተጋደላይ ሓየሎም ኣርኣያ ይባሀል እዩ ። ንስካትኩም ናይ መን ጋንታ ደገፍቲ ኢኩም ?

ናይ ዝተፈላለዩ ዩኒቨርሲቲ ለጎ ኣብ አዲስ አበባ ዝርከቡ ናይ መንግስቲ ዩኒቨርሲቲታት ሓምለዋይ ልምዓት ዓሻራ ምጅማር መርሃ ግብሪ ዝብል ፅሑፍ ተለጢፉ ኣሎ ።እዘን ኣብ ስእሊ ዘለዋ ለጎታት ናይ መን እየን ?

እዞም ኣቦ እዚኦም ብጣዕሚ ፈላጥ ናይ ሃይማኖት ኣቦ እዮም ። እዞም ኣቦ ፀሊም ክዳን ተከዲኖም ዘለዉ ናይ ምንታይ እምነት ተከተልቲ ሃይማኖት እዮም ?

ዝኮነ ዝሽየጥ ኣቅሓ ዋጋ ብ ወረቀት ተፀሓፍዎ ኣሎ ኣብቲ ንይቲ ኣቅሓ ባኮ ጋል ኣንስተይቲ ኣላ ። ጥቅሚ ናይቲ ኣቅሓ እንታይ እዩ ?

ኣብ ከተማ ኣክሱም ዝርከብ እንትከውን ዝተፈላላዩ መሸጢ መዕደግ ዝካየደሉ እንትከውን ከም ቡና ፣ሽኮር፣ መሽረፈት ፣ሃይላንድ ዝተፈላላዩ ናይ ገዛ ኣቁሑት ከም መሕፀብ ዝበሉ ጥስት ዛምሰሉ ዝካየደሉ ቦታ እንታይ ይብሃል?

ካብ ክሻ ኣትክልቲ ናብ ሓደ ቦታ ይግልበጥ ኣሎ ። ጥቅሚ ናይ ኣትክልቲ ኣብ ሰውነትና እንታይ እዩ ን ሓደ ኪሎ ክንደይ ይሽየጥ ?

ኣብ ትግራይ ባህላዊ እክሊ መዕፀዲ ካብ ሓፂን በሊሕ መትሓዝኡ ዕንፀይትን ዝተሰረሐ ኮይኑ፣ ኣብ ግዜ ቀውዒ እክሊ ምስ ባፀሓ መዕፀዲ ዝተቅም ኣቅሓ እዩ።

መደመር ሰለስተ ፎቕ ገዛ እንሄ ኣብ ጥቕኡ ኣስፋልቲ ኣሎ ኣብቲ ማእክል ኣስፋልቲ ክልተ ስየ ዝተተኽለ እንሄ ፡ ፍረ ናይ ስየ ይብላዕ ' ዶ ኣይብላዕን ?

እዚ ካብቶም ዓይነታት እክሊ ዝባሃሊ ሓደ እንትኮን እዚ ድማ ሰሊጥ ይበሃል። እዚ ዓይነት ዝራእቲ እዚ ኣብ ከባቢ ምዕራብ ዝዝራእ ዓይናት እክሊ እዩ።

ፅራይ ስዋ ናብ ቲኒካ ይቕዳሕ ኣሎ፡፡ እታ ትቕበል ዘላ ኢድ ናይ ጓል ኣነስተይቲ እያ፡፡ እታ ኢድ ሳሱላ ዝኣተወት እያ፡፡ ደቂ ተባዕትዮ ሳስላ ይኣትዉ ድዮም?

ናይ ዓዴፓ ወይ ዓሲምባ ዴሞክራሲያዊ ፓርቲ ኣርማ ይርአ ኣሎ፡፡ እዚ ፓርቲ ኣብ ትግራይ ዝንቀሳቐስ እዩ፡፡ እዚ ፓርቲ መዓዝ ዓመተ ምሕረት ከምዝተመስረተ ትፈልጡ ዶ?

ኣብ ውሽጢ እቲ ድኳን፡ ብመስርዕን ዝተደራረቡ ብዙሓት “ኑርተን” ቲ-ቢስኩት ትርኢ። እተን ቢስኩት ብብጫ ፕላስቲክ ዝመስል መጠቕለሊ ተጠቕሊለን፡ ብመስርዕን መስርዕን ተቀሚጠን፡ ኣለዋ። እተን ቢስኩት ድልዋት ኮይነን ሰብ ይጽበያ ኣለዋ፤ ነቲ ናይ ፅቡቅ ግዜ ክመልኡ ድሉዋት ዝኾኑ ይመስሉ።

ኣብዚ ሓደ ሰብኣይ ኣብ ቅሉዕ ቦታ ገፁ ተሸፊኑ ይርአ። ኣብ ጎድኑ ኣብ ዝርከብ ሶፋ፡ ሓያሎ ዝተፈላለዩ ቀያሕቲ ባህላዊ መሳርሒታት ሙዚቃ ይረኣዩ። ቅርጺ ናይቶም መሳርሒታት ንቅርጺ ባህላዊ መሳርሒ ሙዚቃ ይመስል።

ናይ ሓደ ስድተራ ቤት ስእሊ ምግቢ እናበለዑ ብሓደ ጎኒ ኣርባዕተ ሰባት ብካሊእ ጎኒ ሓሙሽተ ሰባት ኣለዉ ኣብ ማእከል ዘለዉ እንራይ እዮም ?

ኣብ ድሕሪት መንደቕ ባህላዊ ናይ ኢትዮጵያ ኦርቶዶክስ ተዋህዶ ቤተክርስትያን ናይ ኢድ መስቀል ኣሎ። ብኣምሓርኛ (መልእኽቲ ብፁዕ ወቅዱስ ኣቡነ ሊባኖስ) ዝብል ተጻሒፉ ኣሎ። እቲ መልእኽቲ ብዛዕባ እንታይ ኪኸውን ይኽእል፧

ናይ ኢትዮጵያ ጠቅላይ ሚኒስተር ዶክተር ኣብይ ኣሕመድን ፕረዚደንት ግብጺ ዓብዱል ፋታሕ አል-ሲሲ ተራኪቦም ኣብ ወንበር ኮፍ ኢሎም ሱፍ ተከዲኖም እንዳተዘራረቡ እዮም።

አብቲ ባታ ዝተፍላለዩ ባህላዊ እንዳ ክዳን፣ መሸጢ ኤሌክትሮኒክስ እና እንዳ ቤት ብልዕን አለዉ፤፤እዞም ባህላዊ ክዳዊንቲ ማዓዝ ማዓዝ ዝክደኑ ይመስለኩም ይመስለኩም?

ናይ ደቂ ኣንስትዮ ጫማታት እቲ ሓደ ስፒል (ነዋሕቲ ) ጫማታት እዩም። እዞም ጫማታት ብፍላይ ድማ ኣብ ዝወለዳ ደቂ አንስትዮ ዝተፈላለዩ ናይ ጥዕና ፀገማት የብፅሑ እዮም።

እዛ ናይ ገንዘብ መቁፀሪት ማሽን ብኣብዝሓ ኣብ ባንኪ ቤት እያ ትርከብ፡፡ እዛ ማሽን ትኽኽለኛ ናይ እንግሊዝኛ ሸማ እንታይ እዩ ዝበሃል?

ዕንቋይ፣ ብጫ፣ ቀይሕ፣ ፃዕዳ፣ ሰማያዊን ዒባን ሕብሪ ዘለዋ እንስሳ አብ ቆፃል ሕብሪ ዘለዎ ተክሊአ ኦም ተሰቂላ አብ ሰማያዊን ዒባን ሕብሪ ድሕረ ባይታ ትርከብ፡፡ እዛ ተክሊ ፅምብላሊዕ ተባሂላ ትፍለጥ፡፡ ፅምብላሊዕ ንምንታይ ትጠቅም?

ኣብ ጥቓ ቀላይ ተኣኪቦም ኣለዉ። እቲ በዓል ዝኽሪ ጥምቀት ኢየሱስ ክርስቶስ ኣብ ሩባ ዮርዳኖስ ኮይኑ፡ እቲ ማይ ምስ ተባረኸ፡ ምእመናን ብተምሳል ንርእሶም ብምንጻግ መብጽዓ ጥምቀቶም የሐድሱ። እቲ ህዝቢ ኣየናይ ሃይማኖታዊ በዓል ንምብዓል እዩ ተኣኪቡ?

ታንቴል ዝተኸደነ መሶብ ይርአ ኣሎ፡፡ መሶብ ኣብ ብዙሕ ገዛውቲ ንርኢ ኢና፡፡ ኣብ መርዓ እውን ምስ ገዝሚ ይቑፀር እዩ፡፡ እዚ ንብረት እንታይ ይጠቅም?

ንሰዓታትን ንኻልኦት ንኣሽቱ ኤለክትሮኒካዊ መሳርሒታትን ዝጥቀሙሉ ኮይኖም፡ መብዛሕትኡ ግዜ ኣብ ከም ሰዓት፡ ኣብ ዝደልዩ መሳርሒታት ይጥቀሙ። እዞም ባትሪታት እዚኣቶም ብቐንዱ ንእንታይ ንኣሽቱ ኤለክትሮኒካዊ መሳርሒታት እዮም ዚውዕሉ፧

ኣብ መንጎ ዝተቆረሰ ሕምባሻ መዓር ኣብ ሽሓነ ኣሎ ። እት መዓር ድማ ፃዕዳ ኣዩ ። ዋጋ ናይ ሓደ ኪሎ መዓር ክንደይ እዩ ?

ዕንቋይን ፃዕዳን ሕብሪ ዘለዋ ናይ ሙቀት መለክዒት አብ ፃዕዳ ድሕረ ባይታ ትርከብ፡፡ 97.50ፈ ዝብል ፅሑፍ አብ ዒባ ሕብሪ አሎ፡፡ እዛ ናይ ሙቀት መለክዒት ሽማ እንታይ ትበሃል?

እዚኣ ጀነሬተር ወይ ድማ ብነዳዲ ተጠቒማ ናይ ኢሌክትሪክ ሓይሊ ትትክእ እያ ፡ ነዳዲ ተጠቒማ እያ ትሰርሕ ክንብል ከለና ግን እንታይ ዓይነት ነዳዲ ትጥቐም ?

ኣብ ብጫ ሕብሪ ዘለዎ ክሻ ዝመለኣ ናይ ቅመማት ናይ ባልትና ቅመማት እውን ኣሎ። ሽጉርትን ኮሚደረን ዝኣመሰሉ ኣለው። ኮሚደረ እንታይ ዓይነት ጥቅሚ ኣለዎ?

ኣብ ኢትዮጵያ ባህላዊ ምግቢ ካብ ዝባሃሉ ሓደ በያነቱ ካብ ኣትክልቲን ብርስንን ሽሮን ብእንጀራ ኣብ ሓደ ማኣዲ ዝተቀረበ ንደቂ ሰባት ንጥዕነኦም ብጣዕሚ ፅቡቅ ዝኮነ ምግቢ እዩ።

ካበ እቶም ብማሕበር ተዳራጅዮም ካብ ዝሰርሑ ሓደ ዝኮኑ ናይ ሸቀጠቀ መቀጥ ዝሸጡ ወየ ድማ ንማሕበረሰብ ዝጠቅም ዘይቲን ፓስታነ መኮሮኒን ጨውንን ዘቅርቡ እዮም። ኣበይ ከባቢ ይርከቡ ይመስለኩም?

ደስ ዝብል ስታይል ዘለዎ ናይ ደቂ ተባዕትዮ መናእሰይ ስኒከር ጫማ ይርአ ኣሎ፡፡ እዚ ጫማ ምስ እንታይ ዓይነት ስረ ዘሳንይ ይመስለኩም?

ብመስመር ዝተዘርአ ካብሎ ወይ ጥቕልል ጐመን ይርአ ኣሎ፡፡ እዚ ተኽሊ ብመስመር ምዝርኡ ኣብ ምዕባልኡ እንታይ ዓይነት ኣወንታዊ ረብሓ ዘለዎ ይመስለኩም?

ሓደ ሓረስታይ ኣብ ግራቲ እናሓረሰ ክልተ ኣብዑር ፀሚዱ ፀዓዳ ፀሊም ሓለ ሓሊፉ ዘለዎ እቲ ብዕራይ እቲ ሰብኣይ ሒዝዎ ዘሎ መሳርሒ እንታይ ይበሃል?

ኣብቲ ኣብ ወሰን ጽርግያ ንኣሽቱ ድኳናት ይረኣያ። ኣብ ቅድሚ እተን ድኳናት ቀጠልያ መንበርን ጠረጴዛን ተተኺሉ ኣሎ፡ ኮፍ ኢልካ ኣየር ከስተንትነሉ ዝግበኣካ ኰይኑ“ኦርጋኒክ ጽማቝ” ዚብል ጽሑፍ ኣሎ። እቲ ከባቢ ጽምው ዝበለን ጽሩይን ኣብ ወሰን ጽርግያ ዝርከብ ይመስል።

ናይ ኣወዳት ፀጉርቤት መስትዋት፣ ተሽከርካሪ ወንበር፣ መሕፀቢ ርእሲ፣ ፃዕዳ ናይ ላዕሊ ገይሮም መስተካከልቲ ፀጉሪ ኣለዉ ። እቲ ቀምቃሚ ሒዝዎ ዘሎ ማሽን እንታይ ይበሃል?

ድምፃዊ ኣብርሃም ገ/መድህን ይባሃል ። ቀይሕ ኮይኑ ቀንጆ ኣብ ርእሱ ድማ ፀሊም ፀሊም ቆቢዕ ገይሩ ።ካብቶ ድርፍታቱ ክንደይ ትፍልጡ ?

ኣብዚ ሕዚ እዋን እዚ ቤት ዕዮ ዳርጋ ኣብ ምስራሕ የለይ ኣብ ዝበሃለሉ ግዘን ሰዓትን ኢና ዘለና። ምክንያቱ ድማ ሓደ ቤት ዕዮ ዝተውሃቦ ስራ ካብ ናይ መንግስቲ ጣልቃ ኣእታውነት እንትክእል እዩ።

ኣብዚ ዘረአ ዘሎ ኣብ መሬት ተደፊኡ ዝነበረ ቁራጽ ግሉጽ ፕላስተር የርኢ ኣሎ። ኣብ ድሕሪት ድማ ናይ ገዛ ኣቑሑትን መትሓዚታትን ይራኣዩ ኣለዉ።

እተን ኣእዱግ ሓምላይ ባናና ወይ ተመሳሳሊ ፍርያት ሓዊሱ ዝተፈላለዩ ኣቑሑት ዝተጻዕና እየን። ኣብ ከም በዓል ኢትዮጵያ ዝኣመሰላ ሃገራት ኣቑሑት ንምጉዕዓዝ ዝውዕሉ መጓዓዝያታት እዮም። ዕላማ ኣድጊ እንታይ ይመስለኩም?

ፊልድ ማርሻል ብርሃኑ ጁላን ጀነራል ታደሰ ወረደን አብ ፊት መሸማገልቲ ሰነድ እንትለዋወጢ ይርአዩ ኣለዉ፡፡ እዚ ሰነድ ኣብ ምንታይ ጉዳይ ከምዝተስማዕምዑ ዝገልፅ ዶ ይኸውን?

ኣብ ሓደ ቦታ ደቂ ኣንስትዮን ደቂ ተባዕትዮን ብሓደ ይርአዩ ኣለዉ፡፡ እተን ደቂ ኣነስትዮ ቀምሽ ብምግባረን እየን ዝፍለያ፡፡ ዝተቆነነት ዋላ ሓንቲ የብለንን፡፡ እዚ ባህሊ ደቂ ኣነስትዮ ናይ ኣበይ ከባቢ ባህሊ እዩ?

እዚ ኣብ ማእከል ከተማ ዝካየድ ናይ ብዙሓት ተወዳደርቲ ውድድር ብሽክለታ ዘርኢ እዩ። ብዙሓት ተቐዳደምቲ ብሽክለታ በብተራ ኣብቲ ጽርግያ ብፍጥነት ክጓዓዙ ይረኣዩ። ተዓዘብቲ፡መካይንን ቱክ-ቱክን ኣብ ዝተፈላለየ ነጥብታት ደው ኢሎም ኣለዉ። ኣብ ስእሊ ዘሎ ውድድር ብሽክለታ ኣበይ ይካየድ ኣሎ?

ኣብ ፃዕዳ ሕብሪ ዘለዎ ጣውላ ከፍ ዝበለ መብዛሕቲኡ ግዜ ዲቀ ተባዕትዮ ዝገብርዎ ጫማ ኮይኑ ብበዝሒ ፀሊም ሕብሪ ዘለዎ ኮይኑ እንታይ ይብሃል ሽሙ

ኣብዚ ብዙሓት ጻዕዳን ቀይሕን ክዳን ዝተኸድኑ ኣብ ማእከላይ ዕድመ ዝርከቡ ሰባት፡ ኣብ መስርዕ ደው ኢሎም፡ ንመንፈሳዊ መ ፍሉይ ጽምብል ክዳለዉ ይረኣዩ። ኣብ ቅድሚኦም ብሕብሪ ኢትዮጵያ ዓባይ ባንዴራ ዓለም ተዘርጊሓ ኣላ።

ኣብ ፀግዒ ማያዊ ኣካል ቀያሕ ጀልባ ኣላ ኣብ ዙርይአ እውን ስዕሪ ኣለ ። እታ ጀልባ ክንደይ ሰብ ክተንቀሳቅስ ትክእል ?

ሓደ ክልቲኡ እግሩ ዝተወቀጠ ሃዋፂ ዓዲ ኣብ ዓፋር ንዘሎ ናይ እሳተ ጐመራ ባሕሪ ተቐልቂሉ ይርእዮ ኣሎ፡፡ እዚ ኩነታት ዘይግቡእ ድፍረት ዶ ኣይመስለኩምን?

ሓንቲ ዝተቆነነትን ሰበይቲ አብ ፈርኔሎ ቡና እንዳአፍለሐት ፃዕዳ ሕብሪ ዘለዎም ፈናጅልን ቦፌን ቀሪባ ኮፍ ኢላ እናቆስቆሰት አብ በሪ ገዛ ፀሊም ሓመድ ዘለዎ ምድሪ ቤትን ትርከብ፡፡ እዚ ቡና ንመበል ክደይ ደረጃ እዩ ?

እዚ ኣብ ካብ ዝትፈላለዩ ከባቢታት ተፈናቂሎም ዝመፁ ሰባት ዝቅመጥሉ መንበሪ ቸንዳ ኣብ እዋን ክረምቲ ማይ ብጭቃ ዕቃር ማይን ንምልከት ኣለና። ተፈናቀልቲ ኣብ ከባቢኩም ኣለዎ ዶ?

እዚ ናይ ሃደ ዓዲ ናብዴራ እንትኮን እዚ ባንዴራ ድማ ናይ ክልል ትግራይ ቤንዴራ እዩ። እዚ ባንዴራ ድማ ንህዝቢ ትፍራይ ይውክል።

ኣብዚ ብድሕሪት ብዙሓት ሰባት ደው ኢሎም ክረኣዩ እንከለዉ፡ኣብ ቅድሚኦም ድማ ጻዕዳ ክዳን ዝተኸድነ ርእሰ ተኣማንነት ዘለዎ ዓቢ መራሒ ድሙቕ ቀይሕ ጭሕሚ ዘለዎ መንገዲ ክመርሕ ይረአ። ኣባላት ጸጥታ እውን ብኽልቲኡ ወገን ደው ኢሎም ነቲ ህዝቢ ክቆጻጸርዎ ይረኣዩ።

ሓደ ስድራ ናይ ላዕሊ ሽሮ ነገር ሰደርያ እቲ ሰብኣይ ጌሩ እቲ ህፃን ማዕረ ምስ ኣቡኡ እታ ሰበይቲ ቀምሽ ተመሳሳሊ ሕብሪ ምስ እቲ ሰብኣይ እያ ህፃን እውን ከምኡ እታ ህፃን ጌራቶ ዘላ ናይ ርእሲ እንታይ ይበሃል?

ሰገናት ህፃውንቲ ቀፀሊም ቆቢዕን ጋቦንን ገይሮም ዝተፈላለየ ሕብሪ ዕምበባ አብ ኢዶም ሒዞም ናይ ምርቃ ስነ ስርዓት እናካየዱ ይርከቡ፡፡ እዞም ተመረቅቲ ህፃናት ናይ አበይ ቤት ትምህርቲ እዮም?

እዚ ናይ ኣኼባ ዘርኢእዩ። ኣብ ቅድሚት ሓያሎ ናይ ሚድያ ማይክሮፎናት ኮይኖም፡ ብኣርማ ዝተፈላለዩ መርበባት ቴሌቪዥንን ሬድዮን ተሰሊሞም ኣለዉ። ባንዴራ ኢትዮጵያ ብድሕሪት ብንጹር ይርአ።

ኣብ ዓለምና ብጣዕሚ ተፈታዊ ዝኮነ ምግቢ ፅሩይ ሩዝ ኣብ ጎማ ታዓሺጉ ክሽየጥ ዝተዳለወ እንትከውን፣ ሩዝ ንደቂ ሰባት ኣድላይ ካብ ዝባሃሉ ምግብታት ሓደ እዩ።

ጭቕጭቕ ዝበለ ደኒ ወይ ድማ ካብ ምምንጣር ዝተዓቐበ ተኽልታት ዘለዎ ቦታ እዩ ዝመስል ዘሎ ፡ እዚ ኣብ ቕድሚት ዘሎ ነዊሕ ተኽሊ እንታይ ይበሃል ?

ኣብዚ ብዙሓት ፓኬታት ፓስታን ማካሮኒን ኣብ ሓደ ድኳን ተደራሪቦም ኣለዉ። እተን ፓኬት ዝተፈላለየ ሕብርን ዓይነታትን ዘለወን ኮይነን መብዛሕትአን “ኦባ ማካሮኒ”ን “ሴሪፋም”ን ዝበሃላ ምግቢ እየን። ኣብቲ ድኳን ዝርከቡ ቀንዲ ዓይነታት ምግቢ እንታይ እዮም?